ኣብ ናይ ፅዕነት መኪና ብዙሓት መናእሰያት ጉዓዛት ሒዞም ተሰቒሎም ኣለዉ ፡ ዘለውዎ ቦታ ግን በረኻን መፍርሕን እዩ ዘሎ ፡ ናበይ ከን ይኸዱ ይህልዉ ኢልኩም ትሓስቡ ?

እዛ ጥንታዊትን ታሪኻዊትን ከተማ፡ ምስ ጸበብቲ ጎደናታታን ኣረጊት ገዛውታን፡ ዛንታ ዘመናት ትነግር። ኣብ ማእከል እቲ ስእሊ፡ ሰባት ኣብ መዓልታዊ ህይወቶም ክኸዱ ይረኣዩ፡፡ ንላዕልን ታሕትን ባህልን ህይወትን ዘርኢ እዩ። እዛ ከተማ ክንደይ ታሪኽ ትነግር?

እቲ ገዚፍ ብሄራዊ ፋብሪካ ሲሚንቶ ለሚ ኣብ ክልል ኣምሓራ ከተማ ለሚ ካብ ኣዲስ ኣበባ ንሰሜን 150 ኪሎ ሜተር ርሒቑ ይርከብ።

ዝተፈላለዩ መምህር ሓገዝ ናይ ባዮሎጂ ዕይነት ትምህርቲ ኣብ ሓደ ቦታ ትሰብሲቦም ይርከቡ ። ሓደ ተምሃራይ ባዮሎጂ ብ ምፅንዑ እንታይ ኣበርክቶ ኣለዎ ?

ኣብዚ ኣብ ሓደ ቤተ ክርስቲያን ደው ኢሎም ዝጽልዩ ብዙሓት ሰባት ይረኣዩ። ብዙሓት ካብኣቶም ብጻዕዳ ክዳንን ዝተሸፈኑ እዮም። መናድቕ እቲ ቤተክርስትያን ብዝተፈላለየ ስእልታት ዝተሸፈነ ኮይኑ፡ መስተንክር ቅርጽን ክብርን ዘርኢ እዩ።

ኣብ ልዕሊ ፅርግያ ፅሑፍ ዘለዎ ድልድል ኣሎ ። እቶም ፅሑፋት ብ ፃዕዳ ሕብሪ ዝተፀሓፉ ኮይኖም ንይዚ ፅሑፍ ትርጉም እንታይ እዩ ?

ኣብ እግሪ ተክሊ ብዙሓት ሰባት ኮፍ ኢሎም ብ ክልተ ሰባት መድረክ ይምራሕ ኣሎ ። እቶም ሰባት ናይ ራያ ባህላዊ ኪዳን ተከዲኖም ኣለዉ ።

እዞም ቆቢዕ ዝገበሩ ሰብኣይ ኮፍ ኢሎም ኩትኦም ይጠልፉ ኣለዉ ። እዚ ዘለዉዎ ቦታ ታሪካዊ ቦታ ይመስል ኣበይ ቦታ ይርከብ ?

ሙዚቃ፦ ካብቶም ሓጎስናን ሓዝናን ኩሉ ምቅስቃስ እንገልፀሉ ባህሊ ሓደ ሙዙቃ እዩ። ኣብዙይ ዘሎ ሙዙቀኛ እውን ክራር ሒዙ እንዳተፃወተ እዩ። እዚ ሙዚቀኛ ከ መን ሽሙ?

ዝተፈላለዪ ቀሉዑት ወይ ህፃውንት ኮይኖም አብ ምንፃፋ ከፋ ኢሎም ምግብ እንትምገቡ ካብ ዓዲ ብምውፃእ ዘለው አንትኮኑ እዚ ድማ ተመዛበልቲ ይኮኑ ዶ?

ዝተፈላለዩ ስፒከራት በቢደረጅኡን ዓቅሙን ዝርከቡሉ ቦታ እዩ። ስፒከር ኣብ መርዓን ዓመት ባዓላትን ድምፂ ንመጉልሒን ዓው መበልን ከምዝጠቅመና ትፈልጡ ዶ ?

ጠቕላይ ሚኒስተር ዶክተር ኣብዪ ኣሕመድ ምስ ናይ ፈረንሳይ ፕረዚደንት ኢማኑኤል ማክሮን ይርአዩ ኣለዉ፡፡ ኢትዮጵያ ምስ ፈረንሳይ ዘለዋ ረኽቢ እንታይ እዩ?

ኣብ ቴለብዥን ድምፂ ወያነ ኣብ ኣብ ኣርእስተ ዜና ኢ-ፍትሓዊ ኣተዓዳድላ ረድኤትን ሳዕቤኑን ምስ ዝብል ፅሑፍ ሓንቲ ሰበይቲ ኣብ ከባቢ ናይ ተመዛበልቲ ካምፕ ኮይና ትዛረብ ኣላ፡፡ እዛ ሰብ እንታ ትብል ትህሉ?

ሓደ ዓቢን ክቢን ቤተ ክርስቲያን ካብ ርሑቕ ክርአ ይከኣል። እቲ ህንጻ ባህላዊ ስነ ህንጻ ቤተ ክርስቲያን ኢትዮጵያ ዝኽተል እዩ። እዚ ታሪኻዊ ቦታ ክንደይ ዓመት ክኸውን ይኽእል?

አርባዕተ ዝተፈላለየ ክዳውንቲ ዝተከደኑ ህፃውንቲ ነንባዕሎም ተሓቋቍፎም ፅቡቀ ፍቅሮም እናገለፁ አብ ቀይሕ ሓመድን ሓምለዎት ተክሊታት ዘለውዎ ቦታን ይርከቡ፡፡ እዞም ህፃውንቲ ኩሎም ደቂ ተባዕትዮ እዮም፡፡

ኣብቲ ባህላዊ እንዳ ምግቢ ብዙሓት ደቂ ተባዕትዮን ደቂ ኣነስትዮን ኣለውዎ አቲ ቤት ምግቢ ናይ ከርስትያን ድዩስ ናይ ሙስሊም ብምንታይ ይፍለጥ?

መስቀል ምስሊ ዘለዎም ማዕተባት ኣብ ኬንዳ ተኣኪቦም ተቀሚጦ ም ኣለዉ እቲ ኬንዳ ስማያዊ ሕብሪ ኣለዎ ። ዋጋ ንይቶም ማዕተብ ክንደይ እዩ ?

ናይ ኢትዮጵያ ፕሬዝደት ሳህለ ወርቅ ዘውዴ ኣብ ዝተፈላለዩ ቤት ትምህርትን ዩኒቨርስትን ዝተባሃራ ምህርቲ እንትኮና፣ ናይ መጀመርያ ፕሬዝደት ኢትዮጵያ ምኳነን ትፈልጡ ዶ?

ቤት መስተን ካፌን ዝብል ብፃዕዳን ሰማያዊ ዝተፅሓፈ ኮይኑ ሰማያዊ ሕብሪ ዘለዎ ወንበር ከፍ መበልን ኣብኡ እውን ሳይክል እውን ኣለዋ ኣበይ ከተማ ይርከብ?

ኣብዚ ቡዙሕ ሰብ ጀረካን ዝሓዘ ንርኢ ኣለና። እዘ ሰብ እዚ ብማይ ስእነት ዝኣክል ጀረካናት ሒዙ ኣብ እቲ ማይ ዘለዎ ቦታ ከይዱ ተራ ሒዙ ኣሎ። እዚ ሰብ ማይ ስኢኑ ዘሎ ኣበይ ከባባ ይከውን?

ኣብ ቤተ ክርስቲያ ውሽጢ ምእመናን ጥዋፍ ኣብሪሆም እኔዉ፡፡ ካህናት እውን ከምኡ ጥዋፍ ኣብሪሆም ብማእኸል ምእመናን ይሓልፉ ኣለዉ፡፡ እዚ ስርዓት ናይ በዓለ ንግስ ዶ ይኸውን?

ክሽነ ብዓብላሊ መልክዑ ጻዕዳን ጸሊምን ኮይኑ፡ ኣብ ላዕልን ታሕትን ጻዕዳ ንጹህ ካቢነታት ተተኺሉ ኣሎ። እቲ ቆርቆሮ ጸሊም ኮይኑ፡ መንደቕ ድማ ብግራጭን ጸሊምን ሞዛይክ ስርሓት ዝተሸፈነ እዩ። ክሽነ ብቅርጺ 'L' ተዘርጊሑ ኣሎ። ብጸጋም ዓበይቲ መስኮታት ኣለዉ።

እዘን ሰበይቲ ኣብ ብጣዕሚ ዝተመላከዐ ገዛ ማለት እውን ቀይሕ ምንፃፍ ዘለዎ ኣብ ሶፋ ኮፍ ኢለን ነፀላ ዙርያ የመንን ፀገማን ተኸዲነን ኢደን ኣጣሚረን ኣለዋ፡፡ ገፀን ሸፊንወን ዘሎ እንታይ እዩ?

ፍራምረታት ከም ሓውሲ መፀባበቒ ኮይኖም ተንጠልጢሎምን ተደርዲሮም እኔዉ፡፡ ናይ ንግዲ ሰባት እቲ ሸቐጥ ካብ ኣቐማምጥኡ ዓሚል ክስሕብን ከባርርን ከምዝኽእል ይፈልጡ ዶ?

ጐልደን ስታር ዝበሃል ሞዴል ዝኾነት ናይ ቴለብዥን ረሲቨር እኔቶ፡፡ እዚ ረሲይቨር ንሳትላይትን ቴለብዥንን ካብ ምርኻብ ብተወሳኺ ካልእ እንታይ ረብሓ ይህብ?

ኣብ ፅብቅቲ ንእሽተይ ዕትሮ ስዋ መትሓዚ ብጆክ ጌራ ስዋ ትመልእ ኣላ ኣብ ጎና ካብ ቀርኒ ዝተሰርሐ ናይ መስተይ ስዋ ኣሎ ።እዛ ዕትሮ እንታይ ሽማ ?

እታ መኪና ብ ዝተፈላለዩ ሕብርታት ዘሎዎም ደሚቃን ፀቢቃን ትርከብ ። ኣብታ መኪና ቀይሕ ምንፃፍን ብ መብራህቲ ዝተደኮረ ን ፅላላት እውን ኣለዉ ።

ሓደ ሓረስታይ ብባህላዊ ኣታሓራርሳ ብብዕራይ ተጠቒሙ መሬት ይሓርስ። እዚ ኣገባብ ኣብ ኢትዮጵያን ካልኦት ከባቢታትን ንዘመናት ዝጸንሐ ባህላዊ ልምዲ ኮይኑ ዓንዲ ሕቖ ሕርሻ እዩ። ምስ ዘመናዊ ማሕረሻ ትራክተር እንትነፃፀር ተጠቃምነት ዘለዎ ቀንዲ ፍልልይ ኣየናይ እዩ?

ሓደ ሰብ ፀጉሪ ርእሱ እንልፀ ኣብ ከባቢ እዝኑ ወይ መስመር ጸጉሩ ክንትምቀስ ይረአ። ላዕለዋይ ክፋል ጸጉሩ ዘይተላጽየ ቀሪዩ ዘሎ እንታይ ክኸውን እዩ?

እዚ ሓምላይ ግራት እኽሊ እዩ ዘርኢ። እቲ ንፋስ ዝነፍሰሉ ሰፊሕ መሬት፡ ኣብ ትሕቲ እቲ ንጹር ሰማያዊ ሰማይ ዝተዘርግሐ እኽሊ ዘርኢ እዩ። ጽባቐ በረኻን ዕብየት ግራውትን ዘርኢ ተፈጥሮኣዊ ቅዱስ ትርኢት እዩ። ኣብዚ ኣብ ግራት እኽሊ እንታይ ዓይነት እኽሊ ትርእዩ?

ዝተፈላለዩ ኣለው ንምግብነት ዝውዕሉ ካብኣቶም ድማ ኣብ ማይ ሕብሪ ዘለዎ ጎማ ዝመላኣ ንምግብነት ዝውዕል ኮይኑ ብብጫ ሕብሪ ፋስታ ዝተዓሸገ እዩ እንታይ ይብሃል ሽሙ?

ሲኖ ናይ ፅዕነት ፣ ሲኖ ገልባጭ ተሽከርካሪ ብተወሳኪ ናይ ሲኖ ቀሊል ና ከቢድ ናይ ፅዕነት ተሽከርካሪ ጋቤና መሸጢ ብተምጣጣኒ ዋጋ ዝብል ፅሑፍ ኣሎ።

ገሊኦም ሰባት የጣቅዑ ገሊኦም ድማ ይስዕስዑ ኣለዉ፡፡ እዚ ኩነት ናይ ተሓጓስ ምዃኑ ርዱእ እዩ፡፡ ግን ብምንታይ ምኽንያት ዝተፈጠረ ተሓጓስ ይኸውን?

ካብ ዕንጨይቲ ዝተሰርሑ ናይ ጸሎት መቑፀሪ ወይ ስልማት ዘርኢ እዩ። ተፈጥሮኣዊ ሕብሮምን ቅርጾምን ናይ ባህልን ሃይማኖትን ቅሳነትን ስምዒት ይህብ። ብድምር ክንደይ ዓይነት ናይ ጸሎት ምልክት ኣለዉ?

ኣብ ሓምላዊ ቦታ ፃዕዳ መንትለ ኮፍ ኢላ ትርአ ኣላ ። ክልተ እዝንን ኣርባዕተ መሓውር ኣለዋ ። መንትለ ሪኢኩም ትፍልጡ ዶ ?

ናይ ኢትዮጵያ አርተፊሻል ኢንተለጀንት ኢንስቲትዩት ዝብል ብሰማያዊ ፅሑፍ ብታሕቲ ብኢንግሊዝ ኮይኑ ኣብ ማእከሉ ናይ ሰብ ርእሲ ዘለዎ እንታይ ይገልፅ ?

ዝተፈላለዩ ሕብሪ ዘለዎም ፎጣታት ተደርዲሮም ኣለዉ ። ሓደ ካብቶም ፎጣ ተዕኩዩ ኣብ ልዕሊኦም ይርከብ ። ዋጋ ናይቶም ፎጣ ክንደይ እዩ ?

ኣብ ዓፋር ብበዝሒ ጨው እታፍሪ ከተማ እያ ። ጨው ብበዝሒ ምጥቃም ዕቡቅ ኣይኮነን ።እቲ ጠው ዝርከበሉ ፍሉይ ቦታ ትፍልጥዎ ዶ ?

ናይ ኢትዮጵያን ናይ ኣሜሪካን ባንዲራታት ምሕዝነት ብዝገልፅ ኩነታት ብሓደ ኮይነን ይርአያ ኣለዋ፡፡ ንምዃኑ ኣብ ሞንጐ ኣሜሪካን ኢትዮጵያን እንታይ ዓይነት ምሕዝነት ኣሎ?

ሓደ ዓይነት ቆቢዕ ዝገበሩ ናይ ገጠር ቆልዑ ይርአዩ ኣለዉ፡፡ ዳርጋ ኩሎም ክሹፍ ዝደረቡ እዮም፡፡ ክሹፍ ምድራቦም ናይቲ ከባቢ ኣየር ጠባይ እንታይ ከምዝኾነ የመልክት?

ሓንቲ ኣዶ ምስ ሰለስተ ደቃ ፍሽክ ትብል ኣላ ኣብ ቅድሚአ ድማ ዘይቲ እንቃቅሖ ሕሩጭ ይርከብ ። ናይ ሓደ እንቃቅሖ ዋጋ ክንደይ እዩ ?

ፀለም ካልኣት ሕብርታት ዘለዎም ሱፋት ዝገበሩ ዓበይቲ ሰባት ኣለው ኣብ ማእከሎም ድማ ሓደ ቀሺ መንፈስ ቅዱስ ኣለው ኣብ ኢዶም ድማ እንታይ ሒዞም ኣለው?

ባህላዊ ስፈታት ምስ መክደኖም ተቀሪቦም ኣለዉ ። ዝተፈላለዩ ሕብርታት ኣብ መክደኖም ተሰፍዮም ኣለዉ ። ዋጋ ናይዞም ስፈታት ክንደይ እዩ ?

ኣብ ዓለም ካብ ዝርከቡ ማህባራትን ሕብረታታት እቲ ሓደ ኣብ ናይ ጥዕና ስራሕቲ ዝሰርሕ ውድብ ጥዕና ዓለም ኣርማ እዩ። እዚ ኣብ ዝተፈላለዩ ናይ ጥዕና ስራሕቲ ኣብ ዝተፈለላዩ ዓድታት ድማ ይነጥፍ።

ኣብዚ ክልተ ሰባት ኣብ ውቁብ ወርቂ መንበር ኮፍ ኢሎም ክዕልሉ ይረኣዩ። ኣብ መንጎኦም ውቁብ ወርቃዊ ጠረጴዛ ኣሎ፣ ኣብ ልዕሊኡ ቀይሕን ጻዕዳን ዕምባባታት ዝሓዘ ኣሎ። ኣብ ድሕሪት ድማ ባንዴራ ግብጺ ብድሙቕ ሕብሪ ተሰሪዓ ኣላ። እዚ ናይ መንግስቲ ፍጻመ ዝእምት እዩ።

ሓደ ኣገልጋሊ ኣብ ቅድሚ ድሙቕ ብርሃን ዘለዎ ድሕረ ባይታ ሰለስተ ዝዘሓለ ጥርሙዝ ዳንኪራ ኣብ ትሬይ ሒዙ ኣሎ። እተን ጥርሙዝ ዝተፈላለየ ሕብሪ ዘለወን እየን - ክልተ ሮዛ ሓደ ድማ ወርቂ እዩ። መስተታት ክሳብ ክንደይ ንጥዕና የስግኡ?

ብናይ ቆስጣ ምህርታ ዝተሓጐሰት ትመስል ንእስቲ ጓል ኣነስተይቲ እኔቶ፡፡ ሰብ ፍረ ፃዕሩ እንትረክብ ደስ እዩ ዝብሎ፡፡ ንስኻትኩም ከምኡ ዝበለ ስምዒት ተሰሚዑኹም ዶ ይፈለጥ?

ናይ በተሰብ ጨውታ ዘጫዉት ኣርቲስት እንትኮን ቀይሕ ሸሚዝ ተከዲኑ ብዝገርም ፍሽክታ ይስሕቅ ኣሎ ። ናይ ፀጉሩ እስታይል እውን ፍላት እዩ ።

ብፃዕዳን ሓመኩሽታይን ሕብሪ ዝተለመፁ ገዛውቲ ብቀይሕ ማዕፆ ዝተገጠሙ በዓል መድረክ ኮይኖም አብ ፃዕዳን ደምበጊዕን ሰራሚክ ይርከቡ፡፡ አብ ጥቅኦም ከዓ ቆፃል ሕብረ ዘለዎም ሳዕሪታትን ተክሊታን አለው፡፡ ከምዚ ዝበለ ገዛ ሰሪሕኩም ዶ?

ፀሊምን ብጫን ሕብሪ ካባ ዝተከደኑ ክልተ ፃዕዳ ክዳን ዝተከደኑ መርዑ እናሳዕስዑሓንቲ ብጫን ፃዕዳን ዝተከደነት ቀያሕ ጓል አንስተይቲ ብሕብራዊ ስፈ መከምቢያ ዝብሃል እናፀምበለት አብ ቆፃልን ፃዕዳን ዝተሸፈነ ኬንዳ ይርከቡ፡፡ ሽኮሪናታት መርዑ እዮም፡፡

ሰማያዊ ሕብሪ ዝበዝሖ ዓይነት ሌንጀር ዝገበሩን ኣብ ርእሶም ዘሎድማ ቆቢዒ ዝብሃል ኮይኑ ቀይሕ ሕብሪ ዘለዎ እዩ። ናይ መን ሃገር ወታደር እዮም?

ኣብ ጫፍ ከተማ ወይ ድማ ካብ ከተማ መውፅኢ መጨረሻ ኣብ ማእኸል ፅርግያ ኣኻፍት ደኒኖም ሃሰውሰስ ይብሉ ኣለዉ ፡ ክንደይ ከፍቲ እንሄዉ ?

ዝተፈላለዩ ዓይነታት ዕሹጋት ብኽኩቲ ኣብ ሸልፍ ተደርዲሮም እኔዉ፡፡ ናይቶም ብሽኩትቲ መዓሸጊ ምልኩዕ እዩ፡፡ እዚ ድማ ንቀልቢ ህፃናት ዝገዝእ መስሕብነት ዘለዎ እዩ፡፡

ብርክት ዝበሉ ደቂ ተባዕትዮን ደቂ አንስትዮን አብ ቀይሕ ጣውላ መፃሕፍቲ ገንፂሎም አብ ቤተ ንባብ ዝርከብ ቡናማ ሕብሪ ወንበር ኮፍ ኢሎም እንዳ አንበቡን እንዳ አፅንዑን ይርከቡ፡፡ ዘንበበ ይዕንብብ እዩሞ ክነንብብ አለና፡፡

እዚ ተክሊ እዚ ኣምፕል ማንጎ እዩ። እዚ ኣምፕል ማንጎ እዚ ክልተ ማንጎ ተዋሲቡ ዝፈሪ እንትኮን እዚ ማንጎ እዚ ድማ ጥዑም ዝኮነ ጣዕሚ ኣለዎ።

ካብ ኣክሱም ዝርከቡ ባህላዊ ቤት ብልዒ ኣንቲካ ሓደ ኮይኑ ኣሰራርሑ ድማ ብባህላዊ ወይ ድማ ብእምኒ እዩ ። ናይ እዚ ባህላዊ ቤት ብልዒ ዋጋ ግን ክባር ድዩ ?

ኣዝዮም ደሰ ዝብሉ ደቂ ኣንስትዮ መብዛሕቲኡ ግዜ ንመጋየፂ ካብ ዝጥቀማሉ ሓደ ዝኮነ ናይ ኢድ ናይ ክሳድ ናይ እዝንን ኣሎ ካብ ምንታይ እዩ ተሰሪሑ?

ዝተራቐቐ ቅዲ ጸጉሪ ርእሲ ይርአ። እቲ ታሕተዋይ ክፋል ብጥንቃቐ ዝተሰርሐ ዝተጠምጠመ ቅርጺ ክኸውን ከሎ፡ እቲ ላዕለዋይ ክፋል ድማ ጸሊምን ቅንጥብጣብ ኣፍሮ ጸጉሪ እዩ። እዚ ቅዲ ጸጉሪ ንኽስራሕ ክንደይ ግዜ ወሲዱ?

ሓደ ሰብ ኣብ ደገ ኮይኑ ኤሌክትሮኒካዊ ሙዚቃዊ ኪቦርድ ወይ ሲንተሳይዘር ክጻወት ዘርኢ እዩ። እዚ ሰብ ዝጻወቶ ዘሎ መሳርሒ ሙዚቃ (ኪቦርድ) ኣብ ምፍጣር ኤሌክትሮኒካዊ ሙዚቃ እንታይ ቁልፊ ተራ ኣለዎ?

ሓደ ካባ ዝደረበ ጐይታ ንሓሻክሩ ይቑጥዖም ኣሎ፡፡ ንዓበይቲ ልክዕ ከም ህፃን ዝገብር ቁጥዐ ባህልናን ሃይማኖትናን ኣይፈቕዶን፡፡ እስካዕ ክንድዚ መላኽነት እውን ስንፍና እዩ፡፡

ናይ ኢንስታግራም ሎጎ ተራእዩ ኣሎ። እቲ ኣርማ ሕብራዊን ክቡብን ናይ ካሜራ ምልክት ዘለዎ ኮይኑ፡ ኣብ ጎድኑ ብጸሊም ዝተጻሕፈ ናይ ኢንስታግራም ስም ኣለዎ። ቀንዲ ዕላማ ኢንስታግራም እንታይ እዩ?

እዞም ህፃውንቲ ደስ ክብልካ። እዞም ህፃውንቲ እዚኦም ኣብ ሓደ ማዋእለ ህፃናት እናተማሃሩ ንሪኦም ኣለና ። እዞም ህፃውንቲ እዚኦም ድማ ብዛዕባ ከለራት እነዳተማሃሩ ንርኢ ኣለና።

ኣብዚ እንዳህክምና ሓኪም ሙሉእ ናይ ሕክምና ኣከዳድና ስነ ምግባር ኣማሊኡ እንዳሰርሓ ወይ ድማ እንዳሓከመ እዩ ዘሎ ዝምስል ፡ እቲ ኣብ ጎድኑ ዘሎ መሳርሒ እንታይ ይመስል ?

ሓደ መንእሰይ ኣብ ብፅቡቕ ዝበቖለ ዝራእቲ ማእኸል ይርአ ኣሎ፡፡ እዚ ፅቡቕ ዝራእቲ ዓይንኻ ዝመልእ እዩ፡፡ ዝራእቲ ከምዚ ክፅብቅ ዝኽእለሉ ምኽንያት እንታይ እዩ?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

ኣብ እምነት ኦርቶዶክስ ተዋህዶ ኢትዮጵያ ካህናት ነዚ ናይ ኢድ መስቀል ተጠቒሞም ንኣመንቲ ክባርኹ እንከለዉ ኣመንቲ ኣየናይ ክፋል መስቀል እዩ ዝትንክፍ (ንኣብነት ላዕለዋይ ወይ መትሓዚ)?

ናይ መንደቅ ሰዓት ትበሃል እዛ ሰዓት ፃዕዳ ዉሽጣ፣ ቁፅሪታታ ቢጫ ፣ ከቨራ ፀሊም ኮይና መቁፀሪኣ ቆፃል እያ ። ሕዚ ሰዓት ክንደይ ትብል ኣላ ?

እዛ ናይ በረካ እንስሳ ኮይና ዱሙ ትመስል ኮይና ፃዕዳ ሕብሪ ኮይኑ እዝና እውን ብጣዓሚ ንውሕ ዝበለ እንትከውን ኣብ ሳዕሪ ውሽጢ ኮይና እዛ እንስሳ በራካ እንታይ እደተባሃለት ትፅዋዕ?

መናእሰይ ተኣኪቦም ባህላዊ ደርፊ ይደርፉ ኣለዉ፡፡ ገለ ዝደርፍ፣ ገለ ዝስዕስዕ፣ ገለ ድማ ሻምበቆ ዝነፍሕ ኣሎ፡፡ ኩሉ በብናቱ እንትዋሳእ ፅባቐን ጣዕምን ይህልዎ ዶ?

እተን ናይ ፈረንጂ ዘርኢ ዘለወን ክልተ ደቂ ኣነስትዮ ካብ ክሳደን ንላዕሊ ካብ ፀጉሪ ዓይነን ንታሕቲ ዝረኣ ካል አለወን፡፡ ኣማዕድየን ዝሪኦኦ ዘለዋ ነገር እንታይ እዩ?

እዚ ኣብዚ ዘሎ ሰብኣይ ወተሃደራዊ ክዳን ተኸዲኑ ኣሎ። ወተሃደራዊ ክዳንን ባንዴራ ኢትዮጵያ ተኸዲኑ ይርከብ። ናይ ነፍሲ ወከፍ መዓርግ ወተሃደራዊ ምልክታትን መዳልያታትን ኣብ ልዕሊኡ ብንጹር ተራእዩ ኣሎ። ሰይፊ ኣብ ኢዱ ሒዙ ደው ኢሉ ይረአ። እቲ ከባቢ ውሽጣዊ ክፍሊ ይመስል።

ህፃውንቲ ተመሃሮ ኣብ እግሪ ኦም ይርአዩ ኣለዉ፡፡ እዚ ከባቢ ህፃናት ክመሃሩሉ ዝኽእሉ ሰሓቢ ነገር የብሉን፡፡ ህፃናት ብኸምዚ መንገዲ ከመይ ኢሎም ክመሃሩ ይኽእሉ?

ኣብ ድምፂ ወያን ተለቬዥን ፃዕዳ መስመር ዘሎው ይርኣ ኣሎ ። እቲ ፃዕዳ ድማ ብ መስመር ን ጎኒ ዝተዘርግሐ ነገር እዩ ።

እዚ ግድሚ ብቑጥቋጦ ዝተሸፈነ ደስበ በሃሊ ቦታ እዩ፡፡ ብግቡእ እንተተሓልዩ ድማ ልዕሊ እዚ ምልኩዕ ክኸውን እዩ፡፡ በዚ መንፅር እውን ኢኮነሚያዊ ረብሓ ክህልዎ እዩ፡፡

ብእምንን ብሓፂንን ብዝተረሰሐ እዩ። ናይ ሓፆር ዘሎ ኮይኑ ዓበይቲ ተክልታትን ልሙዕ ቦታን ደስ ዝብል ስሓብን መዝናነይ ዝኮውን ቦታ እዩ ።

ደስ ዝብል ጥልፊ ተሰቒሉ ይርአ ኣሎ፡፡ ጥልፊ ናይ ዓድና ጥበብ እዩ፡፡ እዚ ጥበብ ክብሪ ዘለና ህዝቢ ምዃንና ዘመልክት እዩ፡፡ ዓብይ ኢኮነሚ ዘንቀሳቕስ ምዃኑ ኸ ትፈልጡ ዶ?

ኣብ ዕዳጋ ዝተፈላለዩ ጥረ እክሊ ዳጉሻን ስርናይ፣ መሸላን ካልኦትን ተዘርጊሖም ብታኒካ እንዳተሰፈሩ ዝሽየጡ እዮም። እክሊ ንደቂ ሰባት ኣድላይ ካብ ዝባሃሉ ሓደ ምኳኑ ትፈልጡ ዶ?

ተመሃሮ ሕቶ ንክምልሱ አእዳዎም ኣውፂኦም ኣለዉ ኣብ ፀሊም ቦርዲ ድማ ብ ፃዕዳ ቾክ ዝተፀሓፈ ፅሑፍ ኣሎ ። ደረጃ ትምህርቶም ክንደይ እዩ ?

እዚ ሰባት ኣብ ሓደመስትያት ዘለዎ ክፍሊ ተኣኪቦም ዘርኢ እዩ። መብዛሕትኦም ስፉን ካቦትን ተኸዲኖም፡ ከም ሰበስልጣን መንግስቲ ወይ ትካላት ተመሲሎም እዮም። ገሊኦም ደው ኢሎም ይሰምዑ ኣለዉ፡ናይ መልእኽተኛ ካሜራታትን እውን ኣለዉ። መብዛሕትኦም ከም ጥንቃቐ መሸፈኒ ኣፍን ኣፍንጫን ገይሮም ኣለው።

ሰባት ኣብ ዘበናዊ ዓለም ካብ ዝጥቀምሎም ነገራት ሓደ ስራሕቲ ስፌት እዩ። ስራሕቲ ስፌት ኣብዚ ሕዚ እዋን ብጣዕሚ ፈጣናት ብኤሌክትሪክ ዝሰርሑ ናይ ክዳን መካይን እናተጠቀመ ይርከብ።

እዞም ባትሪታት ኣብ ሰዓታት፡ ካልኩሌተር፡ መሳርሒታት ሕክምናን ንኣሽቱ ኤለክትሮኒካዊ መጻወቲታትን ንነዊሕ እዋን ንኽጥቀሙ ይጥቀሙ። ስለምንታይ እዮም ብተለምዶ ካብ ኣልካላይን ባትሪታት ዝምረጽ?

እዚ ኣብ ተፈጥሮኣዊ ሃዋህው ዝርከቡ ጉጅለ ኣግራብ ዘርኢ እዩ። ኣብ መሬት ደረቕ ሓመድ ይርአ፣ ኣብ ማእከሉ ድማ ኣብ ትሕቲ ኣግራብ ብጽፉፍ ዝተሰርዑ ንኣሽቱ ብረት ወይ ዕንጨይቲ ሳንዱቕ ኣለዉ። እቲ ከባቢ ተፈጥሮኣዊ ጽባቐ ዘለዎምዃኑ ይሕብር።

የስነ ዜጋና የስነምግባር ትምህርት 6ኛ ክፍል ናይ መምህር መምርሒ መፅሓፍ እኒሆ፡፡ እዚ መፅሓፍ ብኣምሓርኛ ዝተዳለወ እዩ፡፡ እዚ መፅሓፍ ኣብ ትግራይ ኣብ ግልጋሎት ይውዕል ድዩ?

እዚ“ሰላም ሕትመትን መፋለጢ”ዝበሃል ናይ ሕትመትን መፋለጢ ትካል የርኢ። ዓቢ ናይ ሕትመት ማሽን ቡን ኩባያታትን ዝተሓትመ ቲሸርትታትን ኣለዎ። እቲ ትካል ኣብ ዝተፈላለዩ ኣቑሑት 50% ቅናስ ይህብ ኣሎ። እዚ ሕብራዊ ስነ-ጽባቐን ፈጠራዊ መንፈስን ዘለዎ ሓድሽን ግብራውን መፋለጢ እዩ።

ቑሩብ ዓዲ ሰፊሕ ጎልጎል ተሓራሲ መሬት እንሄ ኣብዚ ቕድሚቱ ከም እኒ ዓኺ፣ ቖለንቛልን ቐላሚጦስን ዝኣመሰሉ ተኽሊታት እንሄውዎ፡ ብተወሳኺ ኣብቲ ኸባቢ እንታይ ይረኣ ኣሎ ?

እዚ ቀጠልያ ኩኩሜር ፍረታት ኣብ መሬት ፋሕ ኢሎም የርኢ። እቲ ተኽሊ ቆጽልን ንኣሽቱ ዕምባባታትን ኣለዎ፣ ፍረኡ ድማ ነዊሕን ቀጢንን እዩ። እዚ ቀጠልያ ኩኩሜር ኣብ መሬት ፋሕ ኢሉ፡ ቆጽልን ዕምባባታትን ኣብ ልዕሊ ተኽሊ። ጥዕና ዘለዎን ንምግቢ ድሉውን እዩ።

እዚ ከም ባህሊ ኮይኑ አብ ውሽጢ ትግራይ ዝርከብ አንትከውን እቲ ምቅላስ ናይ ቀሊድ አንትከውን ክልተ ደቂ ተባዓትዮ ኾይኖም ባህላዊ አግልድም ካብ ማንጠኦም ቁልፊ ገይሮ በየናይ ዓዲ ይፊለጥ?

ተጋደልቲ ባንዴራ ሒዞም እናተጨወቱ ኣብ ቃልሲ ይርከቡ ። ደቂ ትግራይ ኣብ ወራር ግዜ ድማ ንትግራይ ንሜዳ ወሪዶም ።እቲ ተጋዳላይ ኣብ ኢዱ ሒዝዎ ዘሎ እንታይ ይባሃል?

ድኳን ዕዳጋ ኣሕምልቲ ይርአ፣ ዝተፈላለዩ ኣሕምልትን ኣትክልትን ኣብ ጻዕዳ ፕላስቲክ ትሬይ ንመሸጣ ተቐሪጾም ኣለዉ። መሬት ደረቕን ረሳሕን ብምዃኑ ዕዳጋ ምዃኑ የመልክት። እዞም ኣሕምልቲ እንታይ ዓይነት ምግቢ ንምድላው ልሙት እዮም?

መንእሰይ ዓፋር ኮይኑ ፀጉሪ ፈሪዙ ከደራይ ሕብሪ ኣለዎ ። ብክልቲኡ ገፅ ነዊሕ ኮይኑ ብግንባሩ ድማ ሓፂር እዩ ። ከምዚ ዓይነ ፀጉሪ ዘለዋ ሰብ ሪኢኩም ትፈልጡ ዶ ?

ተመላላሳይና ደቅስካ ሕክምናንዝተማለኣ ናይ ላቦራቶሪን ፓቶሎጅን ምርመራን ናይ ጨጎራና ናይ ኣንጀት ምርመራን ናይ ዓፅሚ ጥንካረ ምርመራን ዝገብር ናይ ውሽጢ ደዌ ስፔሻሊቲ ክሊኒክ መን ይብሃል?

ነዊሕ ገረብን ሓምላይ ገዛን ብንጹር ይርአ። ኣብ ማእከል ኣዝዩ ነዊሕን ቀጢንን ኦም ሳይፕረስ ብኹርዓት ደው ኢሉ ኣሎ። እቲ ሕብርታት ድሙቕ ብምዃኑ ውዑይን ጸሓያውን መዓልቲ ምዃኑ ይሕብር። እቲ ከባቢ ብተዛማዲ ጽምው ዝበለን ሰላማውን ይመስል።

እዚ ስእሊ እዚ ባህላዊ ሽልማታት ኢትዮጵያ የርኢ ምናልባት ከም ዞባታት ኣፋር ፤ኦሮሞ ፤ኣምሓራን ትግራይ ዝኣመሰሉ ገጠራት ወይ ጓሶት ማሕበረሰባት ዝጥቀሙሉ እዩ።

ሰልሰተ ሰባት ኣብ ዝተፈላለዩ ስራሕ ዘለዎም ማሺናት ደው ኢሎም ኣለው ። እቶም ማሽናት ን ምንታይ ይጠቅሙ ዋግኦም ክ ክንደይ እዩ ?

"ስነ-ስርዓት ቡን" ትርጉም ዘለዎ ኣካል ባህሊ ኢትዮጵያ እዩ። እቲ ስነ-ስርዓት ናይ ሰላምን ምርድዳእን ግዜ ኮይኑ፡ ስድራቤትን ፈተውትን ዛንታታት ዝካፈሉን ምትእስሳር ዝሃንጹሉን ማሕበራዊ ፍጻመ እዩ። ኣብዚ ስነ-ስርዓት ብዘይካ ቡን ካልእ እንታይ ዓይነት ዕጣን ይቃጸል?

ኣብ ፃዕዳ ፊስታል ዝተዓሸገ ኮይኑ ኣብ ውሽጡ ድማ ፃዕዳ ሕብሪ ዘለዎ ኮይኑ ንምግብነት ክብ ዝጠቅሙና ዓይነት ሓደ እዩ። ተዓሽጊ ኣብ ምንታይ ቦታ እዩ ንመሸጣ ዝቀርብ?

ታሪኻዊ ኣርማ ይርኢ ኣለኹ! እቲ ኣርማ "ኣያት ሼር ኩባንያ" ዝብል እዩ። እቲ ጽሑፍ ብኣምሓርኛ "Ayat Share Company" ዝብል ኮይኑ፡ ብእንግሊዝኛ ድማ "AYAT SHARE COMPANY" ዝብል እዩ።

እዚ ኣርማ ባንክ ኣቢሲንያ ዘርኢ እዩ። ኣብ ላዕሊ ብጫ ሽዱሽተ መኣዝን ዘለዎ ዲዛይን ኮይኑ፡ ኣብ ትሕቲኡ ድማ "ባንኪ ኣቢሲንያ" ዝብል ቃላት ተጻሒፉ ኣሎ። እዚ ኣርማ ባንኪ ኣቢሲንያ እንታይ ይውክል?

ካብ ንደቂ ኣንስትዮ ንምግያፅ ዝጠቅሙ ሓደ ወርቂ እዩ ። ናይ እዝንን ናይ ክሳድን እዩ። ወርቂ ኣብ ሕዚ እዋን ግን ብጣዕሚ ከቢሩ እዩ ። ንግራም ክንደይ ከም ዘሎ ትፈልጡ ዶ ?

እዚ ሕብራዊ መርዓዊ ጽንብል ብዘደንቕ ስልማት ዘርኢ እዩ። ብዙሕ ኮኾብ ዘለዎ መብራህቲ፡ ኣብ ሰሌዳ"ይምርዓውኒ ዶ"ዝብል መልእኽቲ፡ቅርጺ ልቢ ዘለዎም ባሎናት፡ ከምኡ'ውን ኣብ መሬት ፋሕ ኢሎም ሕብራዊ ባሎናት ኣለዉ። እዚ ስራሕ እዚ ንዝኾነ ፍቕራዊ ድግስ ዝምጥን ዶ ይመስለኩም?

ንኩኩከ ዓይነት ገዕ ዝከውን ኣብ ገፅካ ዝልከ ክይኑ ኣበባ ዘምስለካ ውህድ ኮይኑ ኣዝየዩ ደስ ዝብል ውቅብ ዝኮነ ውሁድ እዩ ።

እቲ ዓቢን ዘመናውን ህንጻ ሳብያን ሆቴል ክንደይ ጽቡቕን ዝድነቕን እዩ! ጸሓይ ካብቲ ብብርጭቆ ዝተሰርሐ ቅድሚት ናይቲ ህንጻ እናተንጸባረቐት ከላ፡ ምሉእ ትርኢት ኣጋይሽ ምቕባልን ሰላማዊ መዓልታዊ ህይወትን ዘንጸባርቕ እዩ። እዚ ዘመናዊ ሆቴል ክሳብ ክንደይ ምቾት ኣለዎ?

ዝተፈላለየ ዓይነት ሕብርታት ዘለወም ክዳውንቲ ዝተከደኑ ክልተ ቆልዕትን ምስ ኣቦኦም ኮይኖም ኣብ ፀግዒ መንደቅ ደው ኢሎም ኣለው። ዝስኩም ከ ምስ ኣበኩም ከዲኩም ዶ ትፈልጡ?

ተፈጥሮኣዊ ጽባቐ ዝመልአ ቦታ እዩ ዘርኢ። ኣብ ቅድሚት ካብ ዕንጨይትን ተፈጥሮኣዊ ንብረትን ዝተሰርሑ መንበርን ጠረጴዛታትን ኣለዉ፣ ከምቲ ትርእይዎ ዘለኹም እዚ ቦታ ንመዘናግዕን ንመዘናግዕን ዝምችእ እዩ። ኣብ ተፈጥሮ ዘለኻ ኮይኑ ዝስምዓካ ናይ ህድኣትን ቅሳነትን ስምዒት ዝፈጥር ናይ ቦታ እዩ።

በለስ ኣብ ካብ ሓፂን ዝተሰርሐ መደርደሪ ንዓይኒ ብዝስሕብ መልክዑ ተቀሚጡ ኣሎ። በለስ ኣዝዩ ጥዑም ናይ ተክሊ ዓይነት እዩ። በለስ ጥቅሚ ኣለዎ ዶ ?

እዚ ቡናዊ ናይ ደቂ ተባዕትዮ ጫማ ምስ ድሙቕ ቆርበት ዘርኢ እዩ። እቶም ጫማታት ዝተመቕለ ክፋል ዘለዎ ኮይኖም፡እቲ ላዕለዋይ ክፋል ድማ ብደቂቕ ስፌት ዝተሸፈነ እዩ። እዞምጫማታት ንስራሕ ወይ ንዕለታዊ ኣከዳድና ፍጹማት እዮም። ንናይ ስራሕ መዓልቲ ወይንፍሉይ ፍጻመ ፅቡቃት እዮም።

እዚ ኣብ ፕላስቲክ መዐሸጊ ዝሽየጡ ናይ ጸጉሪ መሰንተሪ ዘርኢ እዩ። ጸሊምን ኣራንሺን ሕብሪ ዘለዎም እዮም፣ ኣብ ማእከሎም ዓቢን ክቡብን መትሓዚ ኣለዎም። እዞም መሰንተራት ንጸጉሪ ንምጥዋይ ወይ ንጸጉሪ ንምቕራጽ ዝጥቀሙ መሳርሒታት እዮም።

እዚ ብርክት ዝበሉ ህጻናት ኣብ ዘይግቡእ ክፋል ናይቲ ህንጻ ኮፍ ኢሎም ዘርኢእዩ። እቲ ክፍሊ ዝተበላሸወ መሬት፡ዝተሰነጠቐ መስኮትን ቀለልቲ መንደቕን ኣለዎ። እቶምህጻናት ቦርሳ ቤት ትምህርቶም ሒዞም ይራኣዩ ኣለው። እዞም ህጻናትኣብ ደጋፊ ናይ ትምህርቲ ሃዋህው ክመሃሩ እንታይ ዓይነት ደገፍ የድልዮም?

ኣብ ኣክሱም ዩኒቨርስቲ ዝርከብ ኣዳራሽ እንትከውን፣ ብጣዕሚ ሰፊሕን ደስ ዝብልን ተመረቅቲ ተማሃሮ ዝምረቅሉን ናይ ኣጋይሽን ሰራሕተኛታትን ኣኬባ ዝካየደሉ ቦታ እዩ።

ናይ ክዳውንቲ ሓበሻ በቢ ዓይነቱ ተደርዲሩ ኣሎ እዚ ክዳን ዝሽየጠሉ ቦታ እንታይ ይበሃል ? ኣብ ምንታይ ከባቢ እዩ ዝኒሀ ?

ብዙሓት ኣፍሪቃውያን ሓራምዝ ኣብ ተፈጥሮኣዊ መነባብሮኦም ክዘዋወሩ ይረኣዩ። እቲ ከባቢ ሳቫና ዝመስል መልክዓ ምድሪእኒሄዎ፣ እዞም ሓራምዝ እዚኣቶም ምግብን ማይን ንምርካብ ክሳብ ክንደይ ክጓዓዙ ይኽእሉ?

ድምፃዊት መኣዛ የውሃንስ ትባሃል ። እዛ ድምፃዊት ካብ ቶም ደርፍታት ሓደ ቀልበይ ዝብል ነፀላ ደርፊ ኣለዋ ።ብርክት ዘበለ ደርፍታት ትግርኛ ኣለዋ ።እዛ ድምፃዊት ክንደይ ትግርኛ ደርፍታት ኣለዋ ?

እዞም ዝተፈላለዩ ሰብ ስልጣን እና ጋዘጠኛተት እንትኮኑ እዞም ዝተፈላለዩ ሰባት ብበዝሕ ኣብ ዝተፈላላዩ ሚድያታገት ዝርኣዩ እንትከኑ እዞም ሰባት ሽማቶም ሕድሕዶም ትፍልጥዎም ዶ?

እቲ ህንጻ ናይ ደገ መደያይቦን ሰገነት ዘለዎ ኮይኑ፡ ኣብ ታሕቲ ድማ ዝተፈላለዩ ሰባት እናተንቀሳቐሱን ዕዳጋ እናገበሩን ይረኣዩ። እቲ ብመስርዕ ተሰሪዑ ዘሎ ሕብራዊ ክዳውንትን ጫማታትን ሰፊሕ ምርጫ ከምዘሎ ዘመልክት እዩ። እዚ ዕግርግርን ንቁጠባ እታ ከተማ ክንደይ ኣገዳሲድዩ?

ኣብዚ ሓንቲ ጓል ኣንስተይቲ ዓሚል ኣብ ሳሎን ኮፍ ኢላ፡ ናብ መስትያት ገጻ ትጥምት፡ ሓንቲ ጓል ኣንስተይቲ ሰራሕተኛ ድማ ጸጉራ ክትሰርሕ ትርአ። ኣብ ጥቓኡ መደርደሪታትን መሳርሕታትን ይረኣዩ።

ኣብ ተረንሸዋ ቀይሕ ሱር እዩ፣ ውሽጡ ቐይሕ ዝሕብሩ እኳ እንተዀነ ደጋዊ ቘርበት እንተ ዘይተሓጽበ ደሮና ወይ ቡናዊ ኺመስል ይኽእል እዩ።

እዘን ሰላስ ደቂ ኣንስትዮ መፅሓፍ ገሊፀን ኣብ ም ፅናዕ ይርከባ ።እታ ኣብ ሓእከል ዘላ ብጣዕሚ ደስ ኢልዋ ኣብ ምፅናዕ ትርከብ ።እታ ሓንቲ ድማ መነፀር ገይራ ንስካትኩም ብሓባር ኣፅኒዕኩም ትፈልጡ ዶ ?

እዚ ዝርአ ዘሎ ፍረ ሓብሓብ ወይ ብርጭቕ ወይ ብእንግሊዝኛ ቋንቋ ዋተርሜሎን ይበሃል፡፡ እዚ ፍረ ምምጋብ ንሰውነትና እንታይ ዓይነት ረብሓ ይህልዎ?

ዝተፈላለዩ ናይ ድንካን እቁሕት ከም ዳይፐር ፣ ናይ ሻሂ ቅመማት ተደርዲሮም ኣለዉ ። ዋጋ ናይ ሕድ ሕዶም ክደይ እዩ ?

ኣብ ዓበይቲ ከተማታት ሰባት ካብ መካፈልቲ ትካላት ዝገዝእዎም ንብረታት ናብ ቤት ሹቃትን መደብራትን ብርእሶም ብምሽካምን ብኢድ ብዝድፍኡ ጋሪታትን ብምግባር የጓዓዕዙ።

ናይ ኤርትራ ፕሬዚዳንት ኢሳያስ ኣፈወርቂ ንሚድያታት እናተዛረበ ኣብ ወንበር ኮፍ ኢሉ ኢዱ እናንቀሳቀሰ እንትዛረብ ዘርኢ ምስሊ እዩ። ኣብ ጎኑ ናይ ምንታይ ባንዴራ ኣላ

እዚ ንእሽቶ ቀላይ ኣብ ማእከል ኣኻውሕ ዝበዝሖ ጎቦ ኮፍ ኢላ ኣላ፤ ዝተፈላለዩ ቀጠልያ ተኽልታት ንከባቢኡ ሕብሪ ይውስኹሉ። ደበናዊ ሰማይ ኣብ ልዕሊ ርእስኻ ይንሳፈፍ፣ እዚ ድማ ተፈጥሮኣዊ ምዝንጋዕ ስምዒት ይህብ።

ኣብዚ ዝረአ ዘሎ መጋዝ ብኢድ ስሕለት ሒዛ ኮፍ ኢላ ትርአ ኣላ። ቡናዊ መትሓዚን ረቂቕ ኣስናንን ዘለዎ ቀሊል ስእሊ እዩ፣ ብሕብሪ ዝተገለፀ እዩ።

ሰፈር ዳዊት ቀይሕ ሕብሪ ዘለዋን ፃዕዳ ሕብሪ ዘለዋ አገልግልን ብእርሳስ ሕብሪ ድሕረ ባይታ ይርከብ፡፡ እታ ዳዊት መቀመጢት ካብ ቆርበት እታ እንጀራ መትሓዚት ከዓ ካብ ላካን መዳበርያን ተሰሪሐን ይርከባ፡፡ እታ ሰፍር ዳዊት እንታይ ዓይነት ዳዊት ይቅመጣ?

እዚ ኣርማ ናይቲ ህቡብ ናይ መልእኽቲ ምልውዋጥን ምድዋልን ኣፕሊኬሽን ቫይበር እንትከውን፣ ቫይበር ናይ ጽሑፍ መልእኽቲ መስደድን፣ ድምፅን ቪድዮን ካልኦትን ዝጠቅመና እዩ።

እዚን ደቂ ኣንስትዮ ኮይነን ክልተ እንትኮና ኣብ መንጎኢ ጥንታዊ ቅርስ ኮይኑ እምኒ ኮይኑ ደስ ዝብል ቅርፂ ዘለዎ እንትኮን ንፎቶ ዝጥቀማሉ ኮይኒ እዚ በታ መናፈሻ ነገር ኮይኑ ኣብይ መናፈሻ እዩ?

ናይ ብሽክሌታ ስፖርቲ ኣብ ክልል ትግራይ ተፈታዊ ዓይነት ስፖርቲ እዩ፡፡ ብዙሓት ፍሉጣት ተወዳዳርቲ ካብዚ ክልል ፈርዮም እዮም፡፡ ካብኣቶም ውሽጢ ትፈልጥዎ ተወዳዳሪ ኣሎ ዶ?

ስኒከርስ ኣብ ምርኢት ቀሪቡ ኣሎ፡ እቶም ጫማታት ናይ 90ታት ቅዲ ዲዛይን ዘለዎም ኮይኖም፡ ልስሉሳትን ምቹኣትን ክኾኑ ዝተዳለዉ እዮም። ኣብ ጎኒ ንእሽቶ ቫዝሊን ዕምባባታት ይቕመጥ። እዞም ጫማታት ንመዓልታዊ ምጉዓዝ ክሳብ ክንደይ ምቹኣት ምኾኑ?

ካብ ዓይነታት ሳምና ናይ ነብሲ ዝኮኑ ኣሎ ቬራ ሶፕ ዝብል ካብ ዕረ ዝተሰርሐ ናይ ነብሲ ዕረ ዝየሰርሐ ሳምና ኣብ ውሽጢ ባኾ ኣሎ። ካልኦይ ናይ ነብሲ ሳምና ትፈልጡ ዶ?

ኣፍሮ ደቂ ኣንስትዮ ንመመላክዕን መጋየፂን ዝጥቀማሉ ናይ ፀጉሪ ዓይነት ኮይኑ፣ ኣብ ግንባር ጨርቂ ኣስሪካ ዝብተን እዩ። ኣፍሮ ጓል ኣንስተቲ ደስ ዶ ትብል?

ናይ ኣዲሳበባ ናይ ልምዓት ኣመልኪቱ ዝፈርስ ዘሎ ገዛታት ኣብ ማእከል ፅርግያ መካይንን ሰብን ብበዝሒ እናከደ ኣሎ ። እታ ተፍርስ ዘላ እንታይ ትበሃል ሽማ ?

አብ ሓደ ዓብይ ሆቴል ብርክት ዝበሉ ፃዕዳ ሕብሪ ዘለዎም ወናብርን ጨርቂታትን ጣውላታትን አብ ቆፃል ሕብሪ ሰቲ ዘለዎ ምድሪን ፀሊምን ፃዕዳን ሕብሪ ዘለዎ ድሕረ ባይታን ይርከብ፡፡ እዚ ሆቴል እንታይ ተባሂሉ ይፍለጥ?

ኣብ ርእሲ ሓዊ ኣብ ዘሎ ንእሽተይ መቅሎ ኣብ ዘሎ ዝቅሎ ዘሎ ቡና ኮይኑ ንደቂ ሰባት ንምንቅቃሕ ኣዝዩ ዝጠቅም እዩ። ካልኦት እንታይ ዓይነት ጥቅሚ ኣለዎ?

ናይ ኢትዮጵያ መከላከያ መካይን ጥንቡላ ዝትኩሳ ኣብ ርእሰን ናይ ኢትዮጵያ ባንዴራ ዝገበራ እየን። ኩናት ንደቂ ሰባትን ንሃገርን ሕማቅ ምኳኑ ትፈልጡ ዶ?

እዚ ሓደ ጕጅለ ቆልዑ ኣብ ዓብይ ክብ ደው ኢሎም ኣእዳዎም ተተሓሒዞም የርኢ። ኣብቲ ክባቢ ዓብዪ ወይ ብዕድመ ዝደፍአ መንእሰይ እውን ኣላ ምናልባት እውን ነቲ ንጥፈት እትመሪሕ ትኸውን።

ሓደ ቁም ሳጥን ብፋይላት ተመሊኡ ኣብ ርእሱን ኣብ ጐኒን ድማ ካልኦት ፋይላትን ዶክመንታትን ተደርዲሮም ኣለዉ፡፡ እዚ ጥዕና ዘለዎ ኣተሓሕዛ ሰነዳት ድዩ?

ናይ ኣኽሱም ዩኒቨርሲቲ ኣርማ ይርአ ኣሎ፡፡ እዚ ዩኒቨርሲቲ ዋና ግቢኡ ኣብ ኣኽሱም ከተማ ይርከብ፡፡ ጨናፍራቱ ኸ ኣብ ምንታይ ከተማታት ይርከቡ?

ቁርሲ ቡን ቀሪቡ፣ ቡን ተቐዲሑ፣ ዕጣን ተደኪሩ፣ ሰቲ ተነፂፉ ይርአ ኣሎ፡፡ እዚ ልዕሊ ምስታይ ዝኾነ ተረኣየን ግዜ ዝበልዕ ዶ ኣይመስለኩምን?

ኦርቶዶክስ ቤተ ክርስቲያን ካብ ዝጥቀምሎም ናይ ፈጣሪኦም ዘርኢ ምስሊ ሓደ እዩ። እዚ ምስሊ እቶም ኣመንቲ እግዛብሄር ናብ ውሽጦም ከም ዘንጓሕጉሕ ንሳቶም ድማ ነቲ ውሽጢ ባህሪኦም ክፍቲ ክገብርዎ ከም ዘለዎም ዘርኢ ስእላዊ መግለፂ እዩ።

ሃብል ይብሃል ካበ ወርቂ ዝተሰረሐ ኮይኑ ደቂ ኣንስትዮ ንመጋየፂ ካብ ዝጥቀማሉ ሓደ ዝኮነ ኣብ ክሳድ ዝእሰር እዩ። ክልተ ቀሌቤተ ኣበ ሓደ ዝሓዘ እዩ።

ውሽጣዊ ኣቃውማ ናይ ሓደ ቤት ምግቢ ይረአ ኣሎ። እቲ ቦታ ንኣገልግሎት ምግቢ ዝተዳለወ ብዙሓት ጠረጴዛታትን ቀያሕቲ መንበርን ኣለዎ። ከምዚ ዓይነት ቤት ምግቢ ኣብ ኣየነይቲ ሃገር ክርከብ ይኽእል ይመስለኩም?

ምእመናን ነፀልኦም ብትእምርተ መስቀል ኣወንዚፎም ኣብ ቤተ ክርስቲያን ይርአዩ ኣለዉ፡፡ ናይ ኢትዮጵያ ኦርቶዶክስ ተዋህዶ ምእመናን ትእምርተ መስቀል ዘወንዝፉ ስለምንታይ እዩ?

ዝተፈላልየ ዓይነት ፀብሒ ንኣብነት ስልሲ ፣ ኣትክልቲ ን ድንሽን ዘለዎ እንጀራ ኣብ ሽሓነ ቀሪቡ እሎ ። ዋጋ ንይቲ ምግቢ ክንደይ እዩ ?

እዚ ሓርማዝ እዩ። እዚ ኸኣ ብዓብዪ ኣእዛኑን ብሓፈሻ ቅርፁ ሰብነቱን ክትፈልጦ ትኽእል ኢኻ ። ሓራምዝ ንገዛእ ርእሱ ደሮና ዘውጽእ ዘሎ እዩ ዝመስል።

እዚ እርሳስ ቶዮታ ላንድ ክሩዘር ደው ኢላ ከምዘላ ዘርኢ እዩ። እታ መኪና ድልዱልን ንኸቢድ ስራሕ ዝተዳለወትን እያ ትመስል። እዚ ሓይሊ ጉዕዞን ስራሕን ዘርኢ ሓድሽ እሙን ምስሊ እዩ።

እዚ ዓቢ ናይ ማይ ፓርክ እዩ ዘርኢ። ኣብ ቅድሚት ብዙሓት ናይ ማይ ስላይድ ብኣራንሺን ሰማያውን መልክዕ ኣለዉ። ኣብ ማእከል ዓቢ ናይ ማይስላይድን ብዙሓት ብጫ ናይ ምንቅስቓስ ኩዕሶታት ዝንሳፈፋን ኣለዋ። እዚ ናይ ማይ መዘናግዒ ቦታን ተፈጥሮኣዊ ጽባቐን ዘርኢ እዩ።

ስነ-ስርዓት ቡን ኢትዮጵያ ንበዓል ዝተዳለወ ይመስል። ኣብ ትሕቲኡ ሕብራዊ ፊንጃላት ቡን ዘለዎ ጸሊም ጠረጴዛ ቡን ከም መቐመጢ ጠረጴዛ ይረአ። ፍሉይ ቅርጺ ዘለዎም ኣብ ማይ ዝንሳፈፍ መሸፈኒ ኣፍን ኣፍንጫን ኣሎ። እዚ ባህላዊን ታሕጓስን መግለፂ ፍጻመ እዩ።

ጭራ ካብ ዕንፀይትን ጭራ ፈረስን ዝስራሕ ኮይኑ ኣብ ትግራይ ዓበይቲ ዓዲ ኣቦታት ንዝተፈላለዩ ከም ሃመማን ካልኦትን እሽ ዝብሉሉን ግርማ ዘለዎ እዩ።

ደቂ ኣንስትዮ ንመጋየፅን መመላክዕን ዝጥቀማሉ ኣብ እዝነን ኣብ ቡዙሕ ቦታ ተሰቁረን ናይ እዝኒ ቀሌበት ዝገብራሉ እንትከውን፣ ብዙሕ እኳ ደስ ኣይብልን።

ገመድ ኣልቦ ወይም ዋየርለስ ማውስ ንርኢ ኣለና፡፡ ገመድ ኣልቦ ማውስ ካብ በዓል ገመድ ማውስ ዝተፈለየ ፍሉይ ረብሓ ወይ ጥቕሚ ትህብ ዶ?

"L" ቅርጺ ዘለዎ ናይ ፈጻሚ ቤት ጽሕፈት ጠረጴዛ ተገሊጹ ኣሎ። ጠረጴዛ ካብ ጸሊም ቡናዊ ዕንጨይቲ ዝተሰርሐ ኮይኑ፡ "L" ቅርጺ ዘለዎ ናይ ቤት ጽሕፈት ጠረጴዛ ምስ ትኽ ዝበለ ጠረጴዛ ክነጻጸር እንከሎ፡ ቀንዲ ኤርጎኖሚክ ብልጫኡ እንታይ እዩ?

ብርክት ዝበሉ ገዛውቲን ሓምለዎት ተክሊታትን ዘለዎ ከተማ ብዝተፈላለዩ ጎቦታትን ተክሊታን ተከቢቦም አብ ቀይሕ ሕብሪ ዘለዎ ሓመድ ይርከቡ፡፡ እዛ ከተማ እንታይ ተባሂላ ትፍለጥ?

መብዛሕትአን ጥርሙዝ ጻዕዳን ቀጠልያን ሕብሪ ዘለወን እየን። ከም "ዶቭ"፡ "ሆቢ"፡ "ኣፍሪክ ቺክ"ን "ፔትሮላ"ን ዝኣመሰሉ ምልክታት ይረኣዩ። ካብቶም ዝረኣዩ ክልተ ምልክታት ፍርያት ጸጉሪ እንታይ እዮም?

እዚ ሎጎ ናይ ኢትዮጵያ ኤሌክትሪክ ዩቲሊቲ ዘርኢ እዩ። ኣብ ላዕሊ ብዓንኬል ዝተሰርሐ ምልክት መስመር ሓይሊ ኤሌክትሪክ ዕንጨይቲ፣ ኣብ ታሕቲ ድማ ስም ናይቲ ድርጅት ተፃሒፉ ኣሎ።

ናይ ሂወት ተስፋ ዝብል መፅሓፍ ተቀሚጡ ኣሎ ። ናይቲ ምጽሓፍ ዋጋ ክንደይ እዩ ብ ምን ደራሲ ከ እዩ ተደሪሱ ?

እዛ ጓል ኣነስተይቲ እዚኣ ናይ ባህላ ዓዳ እነዳፋለጠት ትርከብ። እዛ ጓል ኣነስተቲ ናይ ባህላ ቁኖ ተቆኒና ኣላ። እዛ ጓል ኣነስተይቲ እዚ ኣተከዲናቶ ዘላ ክዳን እውን ሽፈን ተከዳኒና ኣላ።

TSTS ዝበሃል ዓለም ለኸ ናይ ተጋሩ ማሕበረሰብ ዝብል ማሕበር እኒሀ፡፡ እዚ ማሕበር ጦርነት ትግራይ ልሳኑ ክስማዕ ዝጀመረ እዩ፡፡ እዚ ማሕበር ብግብሪ ዘምፅኦ ለውጢ ኣሎ ዶ?

ኣብ መደርደሪ ንመሸጣ ዝቐረቡ ዝተፈላለዩ ናይ ጸጉሪ ሻምፖታት ካብቶም ዝቐረቡ ምልክታት "ዶክተር ዳቪ" ዝበሃል ጅንጅብል ኤል ይርከብዎም። እዞም ፍርያት ኣብ ጥርሙዝ ወይ ካርቶን ዝተዓሸጉ ዶ ይመስሉኹም?

ናይ ሰላም መልእኽቲ የመሓላልፍ። ኣብ ቀጠልያ ካርታ ኢትዮጵያ ዘላ ጻዕዳ ርግቢት ኣብ መንቋሕቋሕታኣ ጨንፈር ኣውሊዕ ሒዛ ክትነፍር ትርአ። ርግቢትን ጨንፈር ኣውሊዕን ኣብ ምድሪ ኢትዮጵያ ሰላም ክሰፍን ዝብል ድሌት ዘመልክቱ እዮም።

ኣብዚ ምስሊ እዚ ሓንቲ ጓል ነስተይቲ ብዛዕባ ሽፈን ክዳና እነዳፋለጠት ንርኣ ኣለና። እዛ ጓል ኣንስተይቲ ድማ ኣብ ንቃ ሓወልቲ ኣክሱም ኮይና እያ ተፋልጥ ዘላ።

ዝተፈላለዩ ፍረ ምረ ብዋናነት ከዓ ኣናናስን ብርጭቕን እኒሀ፡፡ እዞም ቀረብ ተፈጊኦም ዝቐረቡሉ ኩነታት እውን እኒሀ፡፡ እዞም ፍረ ምረ ብኸምዚ መልክዕ ዝቐረቡ ንምላጥ ዕላማ እዩ ዝመስል፡፡

ናይ ኢሌክትሪክ መከፋፈሊ ዓብይ ሓፂን ኣብ መቀመጢ ብሓፂን ዝተሰርሐ ኣሎ ። እቲ ናይ ኤሌክትሪክ ሓፂን እንታይ ይበሃል ሽሙ ? ይምንታይ ይጠቅም ?

ሓንቢ መኪና ኣብ ወሰን ፅርጊያ ጠጠው ኢላ ኣላ ፡፡ ሓደ ሰብ ነታ መኪና ተደጊፉ ስልኪ ዘዘራርብ ይመስል ኣሎ፡፡ እዚ ቦታ ፀው ዝበለ ብምዃኑ መልክዑ ቀኒሱ ኣሎ፡፡

tmh ዝብል ዝብል ፅሑፍ ዘለዎ ናይ ትግራይ ሚድያ ሃውስ ኣርማ ይርአ ኣሎ፡፡ ትግራይ ሚድያ ሃውስ ብዙሓት ተኸተልቲ ዝነበርዎ እዩ፡፡ እዚ ሚድያ ሕዚ ህልውና እኔዎ ድዩ?

ሳእኒ ሽራክ ወይ ድማ ሳእኒ እንደርታ ይባሃል ። ካብ ጎማ ናይ መኪናን ካብ ጃንጥላን ይስራሕ ። መብዛሕቲ ግዚ ኣብ ገጠር እዩ ዝግበር ነይሩ ኣብዚ ሕዚ እዋን ግን እናተረፈ እዩ ። ንስካትኩም ገይርኩም ትፈልጡ ዶ ?

ኣብ ማእከል ፅርግያ ዓበይ ስየ እታ ስየ ኣብ እግራ ተቀምቂማ ልዕል ኢሉ ድማ ድርቂ ዘጥቅዓ ተክሊ ኮይና ልዕል ኢሉ ኣብ ፃፍ ድማ ልምልም ዝበላ ቆፅሊ ኣለዋ፡፡ እዛ ተክሊ ኣብ ማእከል ፅርግያ ንምንታይ ተተኪላ?

እዚ ኣዝዩ ዓቢ እሳተ ጎመራ ዝመስል ዓቢ ጉድጓድ ላቫ ዘርኢ እዩ። ኣብ ማእከሉ ዝውሕዝን ዝንቀሳቐስን ድሙቕ ቀይሕ ላቫ ዘለዎ ረጒድ ንጣብ ዝተሰነጠቐ ከውሒ እዩ። ኣብ ዙርያኡ ትሑት ትኪ ክለዓል ይረአ።

ሓደ ምንእሰይ ናይ ፀጉሪ መሰተካከሊ ክዳን ተከዲኑ ፀግሩ ተስተካኪሉ ኣሎ ። ኣብ ኪሳዱ እዉን ናይ ዝኮነ ሕማም ከይላቦሶ ሶፍት ገይሩ ኣሎ

ሰለስተ ቆልዑ ብ ጀሪካን ገይረን ካብ ቃላይ ማይ ይቀድሓ ኣለዋ ። እቲ ጀሪካን ቢጫ ሕብሪ ኣለዎ ። ኣብ ቅድሚኣን እውን ዕብዪ እምኒ ኣሎ ።

እታ መኪና ኣብ ሓመድ ጽርግያ ደው ኢላ ዘላ ኮይና፡ ሓፈሻዊ መልክዕ እታ መኪና ጽንዕትን ንገጠር ወይ ጽንኩር ጽርግያታት ዝምችእን ምዃና ይሕብር። ኣብ ገጠራት ኢትዮጵያ ናይ ቀደም ሞዴል ላንድክሩዘር ጽንዓትን ተፈታውነትን ዘለዎ ምስጢር እንታይ እዩ?

ብዝተፈላለየ ሕብርታት ዘለዎ ፈስታል ዝተሸፈነ ጣውላ ኣብ ልዕሊኡ ድማ ንፀቢሒ መስርሒ ንጥቀመሉ ብኤሌትርክ ዝሰርሕ ኣሎ እነታይ ዝብሃል ይመስለኩም ሽሙ ?

ካብ ቀርቃሃ ዕንጨይቲ ዝተሰርሐ ብጫን ትኽ ዝበለን መሳርሒ ንፋስ መውፅኢ ኣሎ። እዚ ብተለምዶ ቫንበቆ ወይ ፉሩልያ ተባሂሉ ዝፍለጥ ባህላዊ መሳርሒ እዩ። እዚ ዓይነት መሳርሒ ኣብ ባህላዊ ሙዚቃ/መዝሙር ኣብ ኣየናይ ክፋል ዓለም እዩ ዝጥቀምሉ?

መመላክዒ ናይ ሓራስ ደሕሪ ሸዉዓተ ማዓልታ ዝግበር ናይ ግለብ ውይ ጋዓት ፕሮግራም ኮይኑ ግዓት ዝብል ፅሑፍ ተለጢፉሉ ብስፈታት ናይ ሃሪን ላካን ተመላኪዑ ዕምበባ ኣብ ካብ ላካ ዝተስርሐ መሶብ ኣሎ።

ምግቢ ኢትዮጵያ ኣብ ባህላዊ ምድጃ ፈሓም ክብሰል ከሎ። ብቐንዱ ሽሮ (ቃው) ምስ እንቋቑሖ ወይ በርበረ ዝቖመ ኮይኑ፡ ኣብ ድሕሪት ድማ ካልእ ድስቲ ናይ ተመሳሳሊ ሽሮ ኣሎ። እንታይ ዓይነት መግቢ እዩ ዝብሰል ዘሎ?

ክልተ ወለዲ ኣዶን ኣቦን ኮይኖም እቶም ኣባ ኣብ ማእገር እተን ወላዲ ኢዶም ሰቂሎም ብፀገማይ ኢዶም ድማ ከዘራ ሒዞም ኣለዉ ። እተን ወላዲት ኣብ ክሳደን ኣሲሮንኦ ዘለዋ መጋየፂ እንታይ ይባሃል ?

ዕንቋይ፣ ፃዕዳ፣ ቀይሕን ቆፃልነ ሕብሪ ዘለዋ ባንዴራ አብ ማእከላ ብቀይሕ ኮኮብን ብዒ ኤክስ ዝመስልን ቅርፂ ይርከቡዋ፡፡ ክልል አፍሪካ ዝብል ብቡና ሕብሪ ተፃሒፉ አብ ፃዕዳ ድሕረ ባይታ ይርከብ፡፡ እዛ ባንዴራ ናይ አበይ ቦታ እያ?

ኣብዚ ብባህላዊ ክዳን ዝተኸድኑ ጉጅለ መንእሰያት ኢትዮጵያ ብሓድነት ደው ክብሉ ይረኣዩ። መብዛሕትኡ ብጫ ዕምባባታት ኣብ ኢዶም ዝሓዙ ኮይኖም፡ ገጾም ብባህላዊ ሕብራዊ ቅርጺ ዝተሰለሙ እዮም። ብተፈጥሮኣዊ ልብን ቆጽሊ በረኻን ዝተኸበቡ ብርሃን ዝህቡን ብሓጎስ ዝመልኡን እዮም።

ኣብ ኮብል ስቶን ዝተፈላለዩ ዓይነት ሕብርታት ዘለዉዋ ነፀላታት መዳበርያ ዘርጊሖም ይሸጡ ኣለዉ ። እቲ ዝሐጥ ዘሎ ወዲ እንታይ ሒዙ ኣሎ ?

ዝተፈላለዩ ዕበይቲ ናይ ኢትዮጵያ ኣመራርሓ ሱፍ ተከዲኖም ደው ኢሎም ኣለው ። እታ ሓንቲ ሰበይቲ ድማ ፃዕዳ ባህላዊ ክዳን ተከዲና ኣብ ማእከሎም ኣላ ።

እዚ ጥንታዊ ወይ ታሪኻዊ ስነ-ጥንታዊ ዓብዪ ዝወደቐ ሓወልቲ ኮይኑ አብ ከተማ አክሱም ዝርከብ ሓወልቲ እዩ። ኣብ ድሕረ-ባይታ ሓደ ዓብዪ ጉልላት ዘለዎ ህንጻ ምናልባት ቤተ-ክርስትያን ኣሎ እዚ ኸኣ ኣብ ጥቓ ታሪኻዊ ወይ ሃይማኖታዊ ቦታ ከተማ አከሱም እዩ።

እዛ ፅብቅቲ ሰበይቲ ኣብ ሕዝናን ክሳዳን ወርቂ ገይራ ብጣዕሚ ሕጉስቲ ኣላ እናሰሓቀት እውን ትርአ ኣላ ። እቲ ተከዲናቶ ዘላ ጥልፊ ሽሙ እንታይ ይባሃል ?

ኣብዚ ብብርሃን ጸሓይ ዝበርህ ተኽልን ካብ ቅርፊት ባሕሪ ዝተሰርሐ መእተዊ መንደቕን ይርአ። ኣብ ጥቓኡ ድማ ኣረጊት ገዛን ተፈጥሮኣዊ ኣትክልትን ኣሎ። እቲ ኣብዚ ስእሊ ዘሎ ተኽሊ ኣብ ምንታይ ዓይነት ተፈጥሮኣዊ ከባቢ እዩ ዘሎ?

እዚ ኢትዮጵያ ብፍላይ ከኣ አብ በዓል ሓድሽ ዓመት ሰባት ኣብ ልዕሊ እቲ ዝነደድ ቺቦ እናተሳገሩ ኮይኖም ባህላዊ ጻዕዳ ኽዳውንቲ ኢትዮጵያ ተኸዲኖም ማዓሪጎም ይርከቡ።

ኣብ ክልል ትግራይ ከተማ መቐለ ዝርከብ "ሓወልቲ ሰማእታት" ዘርኢ እዩ። እዚ ሓወልቲ 51 ሜትሮ ቁመት ዘለዎ ኮይኑ ኣካል ቤተ መዘክርን ኣዳራሽ ዋዕላን እዩ። እዚ ሓወልቲ ኣብ ታሪኽ ኢትዮጵያ እንታይ ዓቢ ፍጻመ እዩ ዝዝክር?

ክልተ ደቂ ኣንስትዮ እዩ ዘርኢ። ክልቲኦም ባህላዊ ሰማያውን ቢጅን ጃኬት ተኸዲኖም ኣለዉ። ኣቃውማኦም ርጉእን ውቁብን እዩ። ነዚ ምስሊ ክትሪኦ ከለኻ እንታይ ዓይነት ናይ ቅዲ ወይ ርእሰ ተኣማንነት ይስምዓካ?

ኣብ ክልተ ካሳ እታ ሓንቲ ቕፅፅ ኢላ መሊኣ እታ ሓንቲ ግን ቑሩብ ዝሓዘት ኮሚደረ ተቐሚጡ እንሄ ፡ እዚ ኾሚደረ የዕርዩ በሲሉ'ዶ ስ ኣይበሰለን ይበሃል ?

እዚ ኣብ የማን ዘሎ ወርቃዊ ሕብሪ ዘለዎ ጥርሙዝ ወይ ድማ እቲ ንጸጉሪ ዝእለ ረሳሕ ፈሳሲ እዩ። እዚ ኩሉ ጽባቐን ብቕዓትን ኣብ ግምት ብምእታው፡ እዞም ፍርያት ንጸጉሪ ምእላይ ክሳብ ክንደይ ምቹኣትን ውሑሳትን ክኾኑ ይኽእሉ?

ኣዝዩ ብጣዕሚ ደስ ዝብልን ውቅብን ዝኮነት ብርሃን ዝበዘሓ ተክልታትን መኪናታትን ሰባት ድማ ብብዝሒ ዘለውዋ ዓይነት ከተማ እያ ኣበይ ትርከብ ?

እዚ ድሙቕ ሕብሪ ዘለዎ ናይ በዓል ኣቀራርባ የርኢ። ሰማያዊ፡ ቀይሕ፡ወርቅን ጻዕዳን ባሎናት ኣብ ልዕሊ ርእሲ ተኣኪቡ ጽቡቕ ናይ በዓል ምድላው ይፈጥር። ኣብ ጸጋም ኣብ መንደቕ ዝተሳእለ ስእሊ ህጻን ኮይኑ፡ እቲ ፍጻመ መደብ ዝተገብረሉ ጽምብል ምዃኑ ዘመልክት እዩ።

ኣብ ሓደ ጎደና ከተማ ዓቢ ኣፍደገ እምኒ ይርአ፤ ኣብ ልዕሊኡፃዕዳ ዝለበሰ ስእሊ ሓደ ዓቢ ሰብኣይ ኣብ ትሕቲኡ ድማ ጽሑፍ ኣሎ። ኣብቲ ኣፍደገ ብፊደላት ኣምሓርኛ ዝተጻሕፈ ስም ኣሎ። ብጫ ክዳን ዝለበሰት ሰብይቲ ኣብ ጽርግያ ደው ኢላ ኣላ።

ናይ ጋባ ዕሾክ ዘለዎ ተክሊ ኣዝዩ ለምሊሙ ዘሎ ኮይኑ ህፃውንቲ ተማህሮ እውን ኣለው እቱይ ፃዕዳ ሕብሪ ዘለዎ ዝተከደነ እንታይ ይብሃል?

ዝተደርደረ ናይ ፎጣ ቁርፅራፅ ይርአ ኣሎ፡፡ እዚ ብንኡሽተይ መጠን ዝተቆራረፀ ፎጣ ኣብ ዕዳጋ ተደርዲሩ ይርአ እዩ፡፡ እዚ ፎጣ ንምንታይ ግልጋሎት ይውዕል?

ኣብ ዙርያ እቲ ሓወልቲ ዘሎ ፈልፋሊ ማይን ሓምላይ ቦታን ነቲ ቦታ ናይ ሰላምን ቅሳነትን ስምዒት ይህቦ። እዚ "ሓወልቲ ሰማእታት" ዝብል ሓወልቲ ዝነብረላ ከተማ ኣየነይቲ ኢትዮጵያ እያ?

ከንቲባ ቤት ፅሕፈት ኣዲስ ኣባባ ወይዘሮ ኣዳነች ኣበቤ ትባህል ። እታ ከንቲባ ብጣዕሚ ኣብ ምልማዕ ትርከብ ።መዓዝ እያ ከንቲባ ናይ ኣዲስ ኣበባ ኮይና ?

ስራሕ ፦ ብናይ ኦርቶዶኽስ ዝተሓረደ ስጋ ጎሪፁ እንዳሸጠ እዩ ዘሎ። ኣብኡ ዘለው መናእሰይ እውን ስጋ ኽገዝኡ ጠጠው ኢሎም ኣለው። አብዚ ገዛ እዙይ ስጋ ተሰሪሑ ይሽየጥ ዶ?

ኣብ ባሕሪ ኣብ ድሙቕ መዓልቲ ንፋስ ዝበዝሖ ከባቢ እዩ። ኣብ ማእከል እቲ ንፋስ ዝነፈሶ ቦታ፡ ብዙሓት ሰባት ኮፍ ኢሎም ኣለዉ። መብዛሕትኡ ህዝቢ ቀይሕ ናይ ህይወት ኣድሕን ጃኬት ተኸዲኑ ይርከብ። ኣብዚ ዘለው ሰባት ኮፍ ኢሎም እንታይ ይገብሩ ኣለው?

ክልተ ኣብዑር ፀሚዱ ኣብ ምስራሕ ይርከብ ። እቲ ስብኣይ ነዊት ሒዙ ብያመናይ ኢዱ ድማ በትሪ ሒዙ ። እቶም ኣብ ማሕገሮም ዘሎ እንታይ ይባሃል ።

እዚ መንእሰይ እዚ ኣብ ሓደ ቦታ ኮፍ ኢሉ ንከባቢኡ ዝምልከት ዘሎ መንእሰይ እዩ። እዚ መንእሰይ እዚ ኣብ ማእገሩ እውን ሕርጥ ጌሩ ንዕዘብ ኣለና።

ዝመረቱ ቡለንታት ኣብ ፀሓነ ተኣኪቦም ይርአዩ ኣለዉ፡፡ ንዝመረተ ቡለን ንምፍታሕ ኮነ ንምፅናዕ ብጣዕሚ ኣፀጋሚ እዩ፡፡ ቡለን መሬቱ እንትሕዝ ብኸመይ ክነለስልሶ ንኽእል?

ዝተፈላለዩ ጨናታት በቢደረጅኡ ዝሽየጥ እንትኮን፣ ካብ ዝተፈላለዩ ዕንባባታት ዝስራሕ ንደቂ ኣንስትዮን ደቂ ተባዕትዮን ኣብ ክዳኖም ዝንፋሕ ጡዑም ሽታ ዘለዎ እዩ።

እዚ ኣደባባይ ቀንዲ ማእከል በዓል መስቀል ደመራ ናይ ኢትዮጵያ ኦርቶዶክስ ተዋህዶ ቤተክርስትያን እዩ። ደመራ እቲ ጽቡቕ ናይ ለይቲ ትርኢት፡ እዚ ኣደባባይ ንከተማ ዘለዎ ማሕበራውን ቁጠባውን ትርጉም እንታይ እዩ ትብል?

እዚ ፍጡር ብቐንዱ ኣብ ትሕቲ ሰሃራ ኣፍሪቃ ዝነብር ኮይኑ፡ መብዛሕትኡ ግዜ ብለይቲ ዝነጥፍ በላዒ ስጋ እንስሳ እዩ። ጣንጡ፡ ንኣሽቱ ኣንበጣታት፡ ኣዕዋፍን እንቋቑሖን ይምገብ። እቲ ቀንዲ ፍሉይ ዝገብሮ ናይቲ ዝተርኣየ እንስሳ እንታይ እዩ?

ቀዳማይ ሚኒስተር ባህላዊ መኽፈቲ ዕዳጋ ደወል ክድውል ይረአ ኣሎ። እቲ ዜና ፍሬም ካብ ሚክያስ ኣየለ ኮይኑ ዕለቱ Jan 10, 2025 እዩ። ቁጠባ ሃገር ንምዕባይ ዕዳጋ ዋሕስን ሸርፍን ኢትዮጵያ (ESX) ምጅማር ቀንዲ ዕላማ እንታይ እዩ?

ናይ ዓይኒ ኩሕሊ ብዝተፈላለዩ ሕብርታት ምስ መፅረቢኡ ዝሽየጥ ኮይኑ ፣ ደቂ ኣንስትዮ ንመፀባበቅን መመላክዕን ኣብ ዓይነን ዝኳሓለኦ እርሳስ ኩሕሊ እዩ።

ቀዳማይ ሚኒስትር ኢትዮጵያ ዶክተር ኣብይ ኣሕመድ ብዳኛ ላዕለዋይ ቤት ፍርዲ ወ/ሮ መዓዛ ኣሸናፊ ይምሕል ኣሎ። ድሕሪ እዚ ማሕላ ኣብ ዘመነ ስልጣኑ ኣብ ምንታይ ጉዳያት ከድህብ ቃል ኣትዩ?

መዕፀዊ ዘለዎ በሪ ብ ሓፂን ዝተሰረሕ ኣብ ቅድሚኡ ድማ ወናብር ኣለዉ ። ዋጋ ናይቲ ብ ሓፂን ዝተሰረሐ ሳፅን ክንደይ ይከውን ?

እዚ ምስ እቶት መንግስቲ ኢትዮጵያ ዝተኣሳሰሩ ዝተፈላለዩ ኣገልግሎታትን ከፈልቲ ግብሪ ኣገልግሎታት ንምርካብ ከማልእዎም ዘለዎም ረቛሒታትን ዝርዝር ዝሓዘ እዩ። ሓደ ከፋሊ ግብሪ ጽሑፍ ውሳነ ምስ በጽሖ ኣብ ውሽጢ ክንደይ መዓልታት ኣንጻር ምግምጋም ግብሪ ጥርዓን ከቕርብ ይኽእል?

ክልተ ሰባት ምግቢ ኣብ ሆቴል ይበልዑ ኣለዉ ። ብርጭቅ እውን ኣብ ጠረጴዝ ኣሎ ። ዋጋ ሓደ ኪሎ ብርጪቅ ክንደይ እዩ ?

ኣብ ብጣዕሚ ነዊሕን ደስ ብሃል ውቅብ ኣእምሮካ ዘሕድስ ደስ ብሃሊ ባሕሪ ኮይኑ ኣብኡ ድማ ሓደ መንእሰይ ኣብ ንእሽተይ ብዕንጨይቲ ኣብ ዝተሰረሐት መቅዘፊ ሒዙ ኣሎ። እታ ብዕንጨይቲ ዝተሰረሐት እንታይ ትብሃል?

ብዙሓት ሻሽ ዝጠምጠሙ ኣቅሽቲ ናይ ሆስኣና ቆፅሊ ሒዞም ደኒኖም ይባርኩ ኣለው ። እዚ ሃይማኖታዊ ብዓል ሆስኣና ከይድኩም ትፈልጡ ዶ ?

ዕዳጋ ፍረታት ኣሎ። ብዙሕ ማንጎ፡ ኣቮካዶን ባናናን ተሰቒሉ ኣሎ። ጥርሙዝ ጽማቝ ኣራንሺ እውን ኣሎ። እዞም ፍረታት እዚኣቶም ክሳብ ክንደይ ፍሩያት ይመስሉ?

ኣንቲካ ፍሉይ ባህላዊ ምግቢ ኣዳራሽ ዝብል ፅሑፍ ዘለዎ ብኢንግሊዝን ትግርኛን ተለጢፉ ኣሎ ኣንቲካ ኣብ ከተማ ኣክሱም ዘሎ ባህላዊ ኣዳራሻት ሓደ እዩ። እዚ ኣበይ ይርከብ ?

ኣብ ዙርያኣ ፍርያት ኣፍሪ ሃርባል ተቐሚጡ፡ እቲ መልእኽቲ ድማ "ኣደ ንውላዳ ዘይትገብሮ ነገር የለን!" እቲ ምሉእ ትርኢት ንህጻናት እትህቦ ፍቕርን ኣገዳስነት ተፈጥሮን ዘርኢ እዩ። ተፈጥሮኣዊ ፍርያት ኣብ ጥዕና እቲ ህጻን ብኸመይ ኣበርክቶ ይገብሩ፧

ሰማያዊ ሕብሪ ዲቪዛ ዝተከደና ደቂ አንስተዮ ተምሃሮ አብ ጥቃ እቲ ሽንት ቤት ጠጠው ብምባል አእዳወን ናብቲ ፃዕዳ ሕብሪ ቀለም ዝተለመፀ መንደቅ ሽንቲ ቤት ብምትሓዝ ቁመተን እናፈለጣ ይርከባ፡፡ እዚ ሽንት ቤት ናይ አበይ ቤት ትምህርቲ እዩ?

እዚ ዓብይ ህንፃ ናይ ሓደ ድርጅት እትከውን እዚ ህንፃ ድማ ቡዙሕ ክላሳት ዘለዎ እዩ። እዚ ህንፃ እዚ ክደይ ዝኣክል ክለሳት ይህልዎ?

ነዊሕ ጎቦ ኾይኑ ኣብ ላዕሊ ጫፍ ብጣዕሚ ነዊሕን ከምዚ ህንፃ ቤተክርስትያን ዘለዎ ይመስል ኣዚዩ ዝገርም እዩ ፡ ዝርከበሉ ቦታ ግን ኣበይ ይኾን ?

ናይ ሸኽላ ውፅኢት ዝኾኑ እኒ ፃሕሊ፣ ጀበና፣ ምድጃን ካልኦትን ንመሸጣ ቀሪቦም ኣለዉ፡፡ እዞም ናይ ኢደ ጥበብ ውፅኢታት ብዙሕ ተጠቃሚ ኣለዎም ዶ?

እዚ ዓቢ ጸሊም ስፒከርን ንእሽቶ ስፒከርን ኣብ መደርደሪ ተሰሪዖም ኣለዉ፡ ኣብ ላዕሊ ላፕቶፕ፡ ብጎኒ መጽሓፍቲ ይረኣዩ፡ ኣብ መሬት ድማ ቀይሕ ጫማ ኣሎ።

ደቂ ኣንስትዮን ደቂ ተባዕትዮን ብሓደ ዝጥቀምሉ ዓይነት ኮስሞቶክስ ኮይኑ ኣብ ማያዊ ሕብሪ ጎማን ሰማያዊ ሕበር መክደን ኣብ ዘለዎ ዝተቀመጠ ሓፊስ እንታይ ይከውን?

እዚ ኣብ ዕንጨይቲ ዝተሰርሐ ሳእኒ ዘሎ ጸሊም ከሚን ክንደይ ጽቡቕን ጥዕና ዘለዎን ይመስል! እተን ደቀቕቲ ጸለምቲ ዘርኢ ንዝተፈላለዩ መግብታት መኣዛን ጥዕናዊ ረብሓን ዝውስኻ ይመስላ። እዞም ዘርኢ ኣብ ምንታይ ዓይነት ምግቢ ክውዕሉ ይኽእሉ?

ኣብኡ ብዘለዉ እፅዋት ምኽንያ ፍሉይ መልክዕን ግርማ ሞገስን ዝለበሰ ቦታ ይርአ ኣሎ፡፡ ንምድሪ እፅዋት ክዳና እዮም፡፡ ክዳን ዘይብሉ ሰብ ማሕራ ኣለዎ ድዩ?

ኣብዚ ብዙሕ ቀጠንቲን ቅርጽን ዘለዎ ጨናፍር ዘለዎ ቀጠልያ ተኽሊ ይርአ። እቲ ተኽሊ ረቂቕ መሬት ዝሽፍን ይመስል። ኣብ ታሕቲ ድማ ኣብ ዙርያ መሬት ብዙሕ እሾኽን ደረቕ ቆጽልን ዘለዎ ተኽሊ ይርአ። እዚ ተኽሊ እዚ ሓደገኛ እሾኽ ኣለዎ ድዩ?

እዚ ምስሊ ኣብ ደገ ኣብ ቀጠልያ ሳዕሪ ዝተሳእለ ትርኢት ዘርኢ እዩ። ኣብ ማእከል ድማ ሰባት ኣብ ብሓጺን መንበር ኮፍ ኢሎም ኣለዉ። ሓደ ካብኣቶም ብጻዕዳ ጨርቂን ጻዕዳ መንጸፍን ተሸፊኑ ብሓጺን ዝተሰርሐ መስቀል ኣብ ኢዱ ሒዙ ይርከብ።

ኣብ ሰሜን ዕዝ ናይ መበል 11 ክፍለ ጦር መዘከሪ ሓወልቲ ዝብል ታፔላ ዝተገበረሉ ግቢ ተሓፂሩ ይርአ ኣሎ፡፡ እዚ ግቢ ካልእ ተወሳኺ ስራሕ እንተዘይተገይሩሉ ብኽነት ዶ ኣይኸውንን?

ካብ ከተማ ኣክሱም ዘለዋ መዋእለ ህፃናት ካብተን ብፅሬተንን ብብቅዓት መማህራነንን ሓንቲ ዝኮነት ኣፀደ ህፃናት ሓንቲ ፊደል እያ ። ፊደል መዓዝ ተመስሪታ?

ኣብ ለምለም ዝኮነ ቦታ ኣብ ዓብየ ኩሒ ደው ኢሎም ዘለው ፀሊም ፃዕዳን ሕብሪ ዝሓዙ እንስሳ ዘገዳም ካብ ዝብሃሉሓደ ዝኮኑ እንታይ ይብሃሉ ሽሞም?

THOMSON ትብሃል ብኤለክትሪክ ትሰርሕ ናይ ልብሲ መስታረሪ ካውያ ትርአ ኣላ፡፡ እዛ ማሽን ካብታ ብናይ ፈሓም ሓዊ ትሰርሕ ማንዋል ካውያ ብምንታይ ትበልፅ?

**ክላስ ዶሚነተር** ዝበሃል ናይ ሕርሻ ማሽን ስርናይ ክዓጽድ ይርአ። እታ ማሽን ነቲ ወርቃዊ ዝበሰለ ስርናይ ካብቲ ሓምላይ ዝራእቲ ቆሪጻ ነቲ እኽሊ ካብቲ ሓሰር ፈሊያ ናብ ካሊእ መኪና ከተፍስሶ ትረአ። እዚ ዕዉት መስርሕ ቀውዒ እንታይ ሓጐስ ኣለዎ፧

ብፃዕዳን ብጫን ሕብሪ ቀለም ዝተለመፀ ቤተ ክርስትያን አብ ፃዕዳ ሰራሚክን ዕንቋይ ሕብሪ ድሕረ ባይታን ይርከብ፡፡ ቡዙሓት ናይ ደገን ወሽጢን ሰባት ከዓ አብቲ አፀደ ቤተ ክርስትያን ይርከቡ፡፡ እዚ ቤተ ክርስትያን እንዳ መን ይበሃል?

ሓያሎ ቆልዑ ድሕሪ ኲናት ኣብ ቅድሚ ብኸፊል ዝዓነወ ህንጻ ቤት ትምህርቲ ደው ክብሉ ዘርኢ እዩ። እቲ ዝተበላሸወ ህንጻ ግን ናይ ብስጭትን መከራን ስምዒት ይፈስስ። ብድምር ክንደይ ቆልዑ ኣለዉ?

ኣብዚ ብዙሓት መንእሰያት ኣብ መስመር ምግቢ ደው ኢሎም፡ምግቢ ከልዕሉ ይረኣዩ። ካብቶም ዝበለጹ ምግብታት ዝተመርጹ ኣብ ታሕቲ ይራኣዩኣለዉ። ነፍሲ ወከፍ ሰብ ኣብ ትሕቲ ሓደ ዝተመልአ ዓቢ መሶብ ደው ኢሉ ምግቡ የልዕሉ ኣሎ። እቶም ኣብዚ ዘለዉ ተምሃሮ እንታይ ይገብሩ ኣለዉ?

ሰማያውን ጻዕዳን ዶብ ዘለዎ ክቢ ቅርጺ ዘለዎ ኮይኑ፡ ቀጢን ገመድ ወይ ሽቦ ዝተተሓሓዘሉ ይመስል። ኣብቲ ምስሊ ዘሎ ምድብዛዝን ምንቅስቓስን ምዝንባል ወይ ፍጥነት ዝብል ጦብላሕታ ይህብ። ነዚ ክትሪኢ ከለኻ እንታይ ዓይነት ህውከት ወይ ስርዓት ኣልቦነት ይስምዓካ?

ኣብዚ ምስሊ እንሪኦ ዘለና ፅርግያ እንትከውን እዚ ፅርግያ ድማ ዘይተመለአ ፅርግያ ንርኢ ኣለና ። እዚ ፅርግያ መሰረታዊ ልምዓት እውን ቡዙሕ ንክምላእ ዝተረፎ እዩ።

እዚ ኣብ መንጎ ሰፋሕቲ ቀጠልያ ቆጽሊ ፋሕ ኢሎም ዘለዉ ኣራንሺ ፍረታት የርኢ። ፍረታት ንኣሽቱን ንውሕ ዝበለን ቅርጺ ዘለዎም እዮም። ኣብ ነፍሲ ወከፍ ጨንፈር፡ ዝተፈላለዩ ወርቃዊ ሕብሪ ዘለዎም ፍረታት ኣብ ብርሃን ይንጸባረቑ፤ ተፈጥሮኣዊ ጣዕሞም ንኽለቐቑ ድሉዋት ይመስል።

ንመድገሚ ዝከውን ኣንብ ክሳድካ ዝግበር መቁፀርያ ካብ ዕንጨይቲ ዝተሰረሐን ካብ ሓፂን ዝተሰረሐን መሰቀል እውን ኣሎ። ካብ ብርን ወርቅን ዝተሰረሑ መስቀላት ኮይኖም ናይ መን እምነት ተከተሊቲ እዩ?

እቲ ቢራ ወርቃዊ ኣምበር ሕብሪ ዘለዎ ኮይኑ ኣብ ብርጭቆ ጽቡቕ ርእሲ ኣለዎ። ኣብ ደገ ኣብ ልዕሊ ዕንጨይቲ ዝተሰርሐ ጠረጴዛ ኮፍ ኢሉ ኣሎ። እቲ ቢራ ኣዝዩ ዝሑል ይመስል ድዩ?

ቫይበር ዝብል ምሰ ናይ ስልኪ መደወሊ ምልክት ብፃዕዳ ተፃሒፉ አብ አልኮል ሕብሪ ድሕረ ባይታ ይርከብ፡፡ እዚ አብ ሞላል ፃዕዳ ሕብሪ ዝአተወ ሶፍትዌር አብ አልኮል ሕብሪ ድሕረ ባይታ ይርከብ፡፡ እዚ ሶፍትዌር ናይ እንታይ ምልክት እዩ?

ዝተፈላለይ ሕብርን ትሕዝቶን ዘለዎም ፈሳሲ ሳሙን ብ ሓደ ተቀሚጦም ኣለዉ ። ዋጋ ንይዞም ሳሙና ን ሕድ ሕዶም ክንደይ እዩ ?

እቲ ናይ ልፕስቲክ ናይ ከንፈር መቕብኢ/መተግበሪ ኣብቲ ንልክዕ ምጥቃም ዝተዳለወ መኽደኒ ተተሓሒዙ ይርከብ። ስለምንታይ እዮም ፍርያት ልፕስቲክ ኣብዚ ናይ ሎሚ ኢንዱስትሪ ጽባቐ ሕብሪ ትርጉምን ዕላማን ከመሓላልፉ ዘለዎም፣ ጉድኣት ከ ይህልዎም ዶ ትብሉ?

ምእመናን ኣብ ናይ ቤተ ክርስቲያን ኣደባባይ ብፀጥታ ኮይኖም ይርአዩ ኣለዉ፡፡ ምእመናን ከምዚ ፀጥ ክብሉ ዝኸኣሉ ናይ ቅዳሴ ግዜ ስለዝኾነ ዶ ይኸውን?

ባህላዊ ክዳን ካብ ዝባሃሉ እቲ ሓደ ጥልፊ እዩ ። ኣብ ክሳዳ ድማ ብፀሊም ሃሪ ዝተኣሰረ ወርቂ ገይራ ። እቲ ጥልፊ ካብ ምንታይ ይስራሕ ?

ጸሊም ጸፍሒ ጫማን ንእሽቶ ኣርቲፊሻል ተኽልን ዘርኢ እዩ። እቲ ጫማን ተኽልን ኣብ ጻዕዳ ገጽ ይቕመጥ። ብዘይካ እቲ ጫማ ካልእ እንታይ ክርአ ይከኣል?

ኣብ ገጠር ናብራ ብፍላይ ኣብ ኣኽራናት ገርዓልታ ትግራይ ልሙድ እዩ። እቲ ቁልቁለት መብዛሕትኡ ግዜ ንሓጹር ዝውዕል ኮይኑ ፍሩታቶም ድማ ንመግቢ ዝውዕል እዩ። እዞም ገዛውቲ እዚኣቶም ክሳብ መዓስ ክጸንሑ ይኽእሉ?

እዚ ዓባይ ቱርኪ የርኢ። ነዊሕን ቀጢንን ክሳድ፡ ጸሊምን ብዙሕ ሕብሪ ዘለዎን ኣካላት፡ ቀጢን ኣእጋርን ጽባቐ ዘለዎን ተደጋጋምን መርገጺ ኣለዎ። እታ ዑፍ ኣብ ክፉት ቦታ ደው ኢላ። እዚ ኣብ ስእሊ ዘሎ ዑፍ ሽሙ መን ይባሃል?

ኣብ ስፖር ማርኬት ብበዝሒ ንምግብነት ዝጠቅም ተደርዲሩ ንመሸጣ ተቀሚጡ ኣሎ ። ካብ እቶም ተደርዲሮም ዘለዉ እስኪ ዘርዝሩ ወይ ድማ ጥቀሱ ?

ኣብዚ ሓደ መንእሰይ ኣብ መንኵቡ ዓቢን ከቢድን ናይ ባኮታት ሒዙ ይርአ። እቲ ከባቢ ዕዳጋ ወይ መኽዘን ዝመስል ኮይኑ፡ ካልኦት ሳጹናትን ናይ ጽዕነት መኪናን ኣብ ጥቓኡ ኣሎ። እዚ ሰብ እዚ እንታይ ኣቕሓ ሒዙ እዩ ዝኸይድ ዘሎ?

እዞም ብሄር ኣብ ደቡብ ክልል ካብ ዝርከቡ ብሄረሰባት ሓደ እዮም፡፡ ንሳቶም ንገፆም ብፃዕዳ ኖራ ምዝሕባሮም ድሕረት ዶ ክንብሎ ንኽእልስ ባህሊ?

እዚ ናይ ነዳዲ ተሽከርከርቲ መዓደሊን መኻዘንን ቦታ እዩ ዝመስል ዘሎ፡ ምስቲ ኸባቢኡ ዘሎ ኹነታት ሪኢኻ ግን ነባር' ዶ ይመስልስ ሓዱሽ ?

ኣብዚ ኣብ ልዕሊ ጸሊም መቀመጢ ዝተዘርግሐ ቀጢን ሽቦን ኣብኡ ዝተተሓሓዘ መብራህትን፡ ንመጋየጺ ዝኸውን ነገር ይመስል። ኣብ ማእከል ብዓቢ ዓንኬልን ኣብ ጎድኑ ብዝተተሓሓዙ ንኣሽቱ ዓንኬላትን ዝቖመ ቅርጺ እዩ።

እዚ ኣርማ ምምሕዳር ድሕንነት መርበብ ሓበሬታ እዩ። እቲ ኣርማ ቅርጺ ዋልታ ዘለዎ ኮይኑ፡ ኣብ ውሽጡ ምልክት ዓይኒ ሰብን ኤሌክትሮኒካዊ ሰርኪዩት/መስመራትን ኣለዎ። ቀንዲ ዕዮ ናይዚ ትካል እንታይ እዩ?

እዚ ሰባት ኣብ ማእከል ተፈጥሮኣዊ ኣኽራናት ኣብ ሜዳ ተኣኪቦም ዘርኢ እዩ። ባህላዊ ክዳን ዝለበሱ ኮይኖም፡ገሊኦም ድማ ከም ዋልታን በትሪን ዝኣመሰሉ ባህላዊ ነገር ሒዞምይርከቡ። እዚ መንእሰያት ኣብቁልቁለት ኣኽራን ተኣኪቦም ባህላዊ ደርፍታቶም ብናጻ መንፈስ እናዘመሩ ድምጺ ተስፋ ዘርኢ እዩ።

ኣብ ቤተ ክርስትያን ዝተፈላለዩ ቅርሳ ቅርሲ ፣ መጋረዲ ን ፈለስትን ኣለዉ ። ቤተ ክርስትያን ንምሕዳስ ክንደይ ዝአክል ኣትኩረት ይወሃቦ ኣሎ ?

ብሃንቀውታ ትምህርቶም ኣብ ምክትታል ይርከቡ ። ዝም ተማሃሮ ቀይሕ ሕብሪ ዘለዋ ዲቢዛ ድማ ተከዲኖም ። ንስካትኩም ከ ብሃንቀውታ ዶ ትከታተሉ ?

ድምፃዊት ዛፉ ኪሮስ ትባሃል እዛ ድምፃዊት እዚኣ ጓል ናይ ክብሪ ዶ/ር ኪሮስ ኣለማዮህ እያ ። እቲ ተከዲናቶ ዘላ ክዳን እንታይ ይባሃል ?

ካብቲ ገዛ ወጻኢ እንዳ ቡን ይርአ። ንብሩህ ሓጺናዊ ድስቲ ኣብ ልዕሊ ብሓጺን ዝተሰርሐ ምድጃ ኮፍ ኢሉ ኣሎ። ብጎድኑ ድማ ጸሊም ድስቲ ቡን ኣብ ሰማያዊ ምድጃ ኮፍ ኢሉ ኣሎ። ጨና ቡን ክሳብ ክንድዚ ክበጽሕ ዝኽእል ዶ ይመስለኩም?

ኣብ ትግራይ ካብ ዝርከብ ባህላዊ ክዳን ጥልፊ እንትከውን፣ ሓደ ዓይነት ጥልፊ ተከዲነን እንዳሳዕሳዓ እየን። ጥልፊ ዝክደና ደቂ ኣንስትዮ ደስ ዝብላ ምኳነን ትፈልጡ ዶ?

ኣብ ብራማ ሕብሪ ዘለዎ ሽሓነ ኣብ ዘሎ ሓምለዋይ ሕብሪ ዘለዎ ቆፅሊ ሓምሊ ይብሃል ። ኣብ ሂወትና ኣዝዩ ብጣዕሚ ብዙሕ ጥቅሚ ኣለዎ።

መልክዓ ዘይትርአ ጋል ኣንስተይቲ ባህላዊ ክዳን ተከዲና ኣላ ኣብ ድሕሪአ ድማ ሓምለዋይ ተኽሊ ኣሎ ። ዋጋ ንይቲ ክዳን ክንደይ እዩ ?

ኣቦታት በፀለኦም ዓጢቆም እናተለሃዩ ኮይኖም ክቢ ብምስራሕ ይፃወቱ ኣለዉ ። እቲ ኣብ ማእከል ዘሎ መንእሰይ ሒዝዋ ዘሎ እንታይ ይባሃል ?

ናይ ቅርሺ መቐመጢ ንኡሽተይ ካዝና ይርአ ኣሎ፡፡ ናይ ቅርሺ መቐመጢ ካዝና ኣብ ቤት ዕዮ ጥራሕ እንተይኮነስ ኣብ ውልቀ ገዛ እውን ኣድላዪ እዩ፡፡

ብልፅግና ዝብል ናይ ፓርቲ ስም እዩ ። እቲ ኣርማ ብክልተ ኢድ ኣምፑል ዝሓዙ እዩ ። እዚ ፓርቲ እዙይ እዙይ ሊቀ መንበር መን እዩ ?

ጓል እቲ ውሩይ ደራፊ ኪሮስ ኣለማዮህ ዝኾነት ዛፉ ኣለማዮህ ትደርፍ ኣላ፡፡ ናይዛ ደራፊት ዓቕሚ ብኣንፃር ናይ ወላዲኣ ዓቕሚ ከመይ ትርእይዎ?

ጥዑም! ኣብ መደርደሪታት ድኳናት ዝተደራረቡ ጥርሙዝ 'ኬንት ሲሮፕ ቸኮሌት' ተገሊጾም ኣለዉ። እዞም ብቸኮሌት ዝመቐሩ መትሓዚታት ሽሮፕ ቡናዊ ሕብሪ ዘለዎም ኮይኖም ንመቐረት ምቁር ምግቢ፡ ቡን ወይ ጸባ ንምምቃር ይጥቀሙሉ።

ኣፍሪካውያን ቆልዑ ብምኽንያት ህፅረት ሓይሊ ኤለክትሪክ ኣብ ትሕቲ ሓንቲ መብራህቲ ተጠፍጢፎም የፅንዑ ኣለዉ፡፡ እዚ ኣብ ኣፍሪካ ንዘሎ ናይ ሓይሊ ኤለክትሪክ ፀገም ክገልፀልና ይኽእል ዶ?

እዚ ክልተ ኣምበር ቀለቤት ወይ ካብ ኣምበር ዕንጨይቲ ዝተሰርሑ መንጠልጠሊ ኣንሶላታት የርኢ። ብየማን ኣብ ክፉት ብሩር ሳንዱቕ ዝተታሕዘ ዓቢ ሞላሊት ኣምበር ጌጽ ኣሎ። ብጸጋም ድማ ቅርጺ ልቢ ዘለዎ ኣምበር ጌጽ ኣሎ። መብዛሕትኡ ግዜ ኣምበር ጌጣጌጥ ካብ ምንታይ ይስራሕ?

ናይ ቅድስት ድንግል ማርያም ምስ ፍቑር ወዳ ምስሊ ዘለዎ ማዕተብ ብብዝሒ ንርኢ ኣለና፡፡ እዚ ማዕተብ ናይ እንታይ እምነት ተኸተልቲ ይኣስርዎ?

እዚ ኣብ ሳንዱቕ ዝተቐመጠ ወርቃዊ ቀለቤት ዘለዎ መንጠልጠሊ ኣንሶላ ዘርኢ እዩ። እቲ መንጠልጠሊ ኣንሶላ ኣብ ክልተ ክቢ ቀለቤትን ምልክት እምኒ መፍረይን ተተሓሒዙ ይርከብ። እቲ ሕብሪ ወርቃዊ ኮይኑ ኣብ ሳንዱቕ ዝተቐመጠ ይመስል። እዚ ወርቃዊ ኣኽሊል ንመን ይጠቅም?

ኣብ ኢትዮጵያ ካብ ዝርከቡ ሃይማኖታት ሓንቲ ኦርቶዶክስ ተዋህዶ ክርስትያን መራሕቲ ሃይማኖት እንዳዘመሩን ነጋሪት እንዳሃረሙ እንትኮኑ፣ ብበዚሒ ኣብ ዓመታዊ ባዓላት ከምዚ ኢሎም ማዕሪጎም ዘክብሩዎ እዩ።

እዝኣ ናይ በረካ እንስሳ ኮይና ኣብ ባሕሪ ትነብር ወይ ቃለይ ክትከውን ፃዕዳ ሕብሪ ኮይና ነዋሕ ክሳዳ ኮይና እዝኣ ሳዕሪ እውን ትብልዕ ኮይና እዛ እንስሳ እዝኣ መን እደተበሃለት ትፍለጥ?

እዚ ድማ ብዙሕ ዓይነት ናይ ኖት ካርድታት ዘርኢ መሳርሕታት እዩ! ኣብ ዕንጨይቲ ዝተሰርሐ ጠረጴዛ ዝመስል ድሕረ ባይታ ብጽፉፍ ተሰሪዖም ኣለዉ።

ኣብ ላዕሊ ብዓበይቲ ቀያሕቲ ፊደላት ዝተጻሕፈ ዓድዋ”ኣሎ። እቲ ኣብ ማእከል ዘሎ ጸሊም ታሪኻዊ ኣቕሓ ኮይኑ፡ ዓቢ ዋልታ ወይ ክፋል ኣጽዋር ዝመስል እዩ። ኣብ ታሕቲ ብንኣሽቱ ፊደላት ዝተጻሕፈ ጽሑፍ ኣሎ፣ መእተዊ ሓበሬታ ዝመስል። እዚንውግእ ዓድዋ ዝገልጽ መፅሓፍ ገፅ እዩ።

እዞም ሰብ ኣይተ መሓመድ ጁሃር ይበሃሉ፡፡ እዞም ውሩይ ኣክቲብስትን ፖለቲከኛን ንመንግስቲ ዘነዋውፅ ናዕቢ ብምፍጣር ይፍለጡ፡፡ ሎሚ ግን ስኽን ኢሎም ኣለዉ፡፡

ንይ ኢትዮጵያ ጠቅላይ ሚኒስተር ክቡር ዶክተር ኣብይ ኣሕመድ ዓሊ መደረ እንተቅርቡ የመላክት ። ድሕረ ባይታኡ ሓመደዋይ እምነ በረድ እንትክውን ኣብ ቅድሚኡ ፀሊም ማይክ ኣሎ ።

ብጽዑቕ ቀጠልያ ቁጥቋጥን ኣግራብን ዝተመልአ ተፈጥሮኣዊ ሃዋህው ዝገልጽ እዩ። እዞም ተኽልታት እዚኣቶም ብተኸታታሊ ይርኣዩ፣ ኣብ ድሕሪት ድማ ዓበይቲ ኣግራብ ይርከቡ። እዞም ተኽልታት ንመከላኸሊ ከባቢ ድዮም ዝተተኽሉ ወይስ ንኻልእ ዕላማ?

ናይ ኢትዮጵያ ንግዲ ባንኪ ኣርማ ይርአ ኣሎ፡፡ እዚ ባንኪ ኣብ ታሪክ ባንኪ ኢትዮጵያ ካብቶም ቀዳሞት እዩ፡፡ እዚ ባንኪ ካብቶም ካልኦት ዝበዝሐ ዓሚል ዘለዎ ምዃኑ ትፈልጡ ዶ?

ኣብዚ ብዙሕ ምርጫ ዝተዳለወ ፍረታት ኣብ ዕዳጋ ይቐርብ፡ ብስርዓት ተሰሪዑ፤ ኣብ ላዕሊ ብዙሓት ባናና ተሰቒሎም፡ ኣብ ታሕቲ ድማ ፡ ኣራንሺ፡ ለሚን፡ ፓፓዮን ካልኦት ብዙሓት ፍሩታታትን ብሕብሪ ተሰሪዖም ይራኣዩ ኣለው።

ሓደ ዓይነት ሕብርን ዲዛይንን ዘለወን ፅቡቓት ኣውቶቡሳት ተር ኢለን ይርአያ ኣለዋ፡፡ ኩነታ እዘን ኣውቶቡሳት ዓይነት ዋንነተን ከመላኽተና ይኽእል ዶ ይመስለኩም?

ሰባት ኣፍ ወፍሪ ዓፂድ እኔዉ፡፡ ከምዚ ዝኣምሰለ ወፍሪ ዓፂድ እዋኑ ዘይሓለወ ዝናብ ወይ ናይ ዕስለ ኣንበጣ ወረራ እንትህሉ ዝፍፀም እዩ፡፡

እዚ ኣብ ጸሊም ስቴንድ ዝተሰርዐ ባህላዊ ጌጣጌጥ ዘርኢ እዩ። ካብኣቶም ድማ ክቡብ ሓጺናዊ መንጠልጠልን ብዝተፈላለየ ሕብሪ ዝተሰፍየ ሰንሰለት ስልክን ይርከብዎም። ኣብዚ ዝረአ ዘሎ ስልማት ካብ ምንታይ እዩ ተሰሪሑ?

ሓንቲ ክልተ መትሓዚ አርባዕተ እግሪን ዘለዋ ናይ ቡና ፈርኔሎ አብ ላዕላ ፈሓም ዘለዋን ሓመደዋይ ሕብሪን ዘለዋ ኮይና፤ አብ ፃዕዳን ሓመደዋይ ሕብሪ ዘለዎ ሰራሚክ ተቀሚጣ ትርከብ፡፡ እዛ ፈርኔሎ ንፀብሒ መስርሒ ትጠቅም ዶ?

እዚ ድማ ንመርዓ ዝቐረበ መምርዓዊ ምድላው እዩ። ሮዝን ክሬምን ዘለዎ ዓብዪ ልቢ ዝመስል ባምቡላ ነቲ ዝቐረበ ሓሳብ ንምምሕልላፍ "ተመርዓወኒ" ዚብል ጽሑፍ ዝሓዘ ብርሃን ዘለዎ ደብዳቤታት። ፍቕራዊ ሃዋህው ንምፍጣር ብዙሓት ልስሉስ ባምቡላታት ኣብ ባይታ ፋሕ ኢሎም ይርከቡ ።

ኣብ ከተማ ኣክሱም ካብ ዝርከቡ መዘናግዒ ቦታታት እቲ ሓደ እንትኾውን ብዝተፈላለዩ ኣፀዳትን ዓበይቲ ተኽልታትን ዝተሸፈነ እዩ። ከምዚኦም ዝበሉ ቦታታት ምኻድ ናይ ኣዕምሮም ነፃነትን ዕረፍትን እዮም ዝህቡ።

እዚ ሓሙሽተ ደቂ ኣንስትዮ ኣብ ሓደ ክፍሊ ኮፍ ኢለን ንጸጉሪ ዝኸውን ጸጉሪ ርእሲ እናሰርሓ ዘርኢ እዩ። ኣብ ቅድሚኦም ኵምራ ጸጉሪ ኣሎ። ሓንቲ ሰበይቲ ኣብ ጎድኒ ደው ኢላ ነቲ ስራሕ ትዕዘብ። ስእሊ ናይ ጸጉሪ መናውሒ ኣብ መንደቕ ተሰቒሉ ኣሎ።

እዚ ሓደ ሰብኣይ ብዙሕ ናይ ገዛ ጽሬት ናውቲ ሒዙ ኣብ ጽርግያ እናተጓዕዘ ዘርኢ እዩ። ጎማ፣ ጐሓፍ መፅረጊ፡ ብራሽ፡ ሞፕን ተመሳሳሊ ነገራትን ኣብ ሕቖኡ ተጻዒኑ ኣሎ። ዝተፈላለዩ ሰባት ኣብ ጎድኑ ኣብ መሬት ክጓዓዙ እውን ይረኣዩ።

ፍልይ ዝበሉ መስፈታት እኔዉ፡፡ እዞም መስፈታት ፍሉይ ዝኾኑሉ ምኽንያት በቲ ሓደ ጫፎም መስፈ በቲ ሓደ ጫፎም ድማ መጋየፂ ብምዃኖም እዩ፡፡ ከምዚ ዓይነት መስፈ ርኢኹም ዶ ትፈልጡ?

እዚ ኣርማ ናይቲ "ኤኣይ" ፕሮግራም “ዲፕሲስ” ኣብ ሰማያዊ ድሕረ ባይታ ዘርኢ እዩ። እቲ ኣርማ ዝተዛብዐ ወይ ዝተዘርግሐ ምልክት ዓሳን እንስሳታት ማይን ኣለዎ። እቲ ጽሑፍ ንቴክኖሎጂ ዲፕሲስ ኤኣይን ክትዕዘብዎ እትኽእሉ ሓበሬታን ዝገልጽ ዝመስል ሓበሬታ ዝህብ መግለጺ እዩ።

ኣቶ ጌታቸው ረዳ ካሕሳይ ይባሃል ። ኣብ ቲቪ ዝርርብ እናገበረ ኣሎ ። እተን ሚድያታት ድማ ድምፂ ወያነ ፣ ትግራይ ቲቪ ፣ ደደቢት ቲቪ እዮም ። ንስካትኩም ከ በይናይ ሚድያ ሪኢኩሞ ?

ካብ ጋዜጣ ሪፖርተር ዝተወስደ ላዕለዋይ ክኢላ ነዳዲ ዶክተር ሰርቃለም ብዛዕባ እቲ ቁጠባዊ ጸቕጢ ርእይቶኡ ይህብ ኣሎ። እዚ ኣብ ኢትዮጵያ ክኢላ ነዳዲ ዝኾነ ሰብኣይ መንግስቲ እንታይ ክገብር ይመክር ኣሎ?

ኣብ ኢትዮጵያ ካብ ዝርከቡ ተፈለጥትን ውርያትን ናይ መጋዝን ዓይነታት እቲ ሓደ እዩ። ኣብዚ መጋዝን ዝተፈላለዩ እዋናዊ ኣዋጃት፣ መምርሕታትን ዜናታት በበግዚኡ የቅርብ።

እቲ ቦታ መስርሕ ምስራሕ እንጀራ ኣብ ባህሊ ኢትዮጵያ ክሳብ ክንደይ ኣገዳሲ ምዃኑ ዘርኢ እዩ፤ ንመዓልታት ምስ ተለወሰ ፍሉይ ምቁር ጣዕሚ ይህብ። እንጀራ ኢትዮጵያ ንምንታይ ብዓለም ደረጃ ተፈታውነት እናወሰኸ ይኸይድ ኣሎ?

ስዋ ባህላዊ መስተ እዩ፡፡ ስዋ ዋንጫ ናብ ዝሓዘ ሰብ ይቕድሐሉ ኣሎ፡፡ እዚ ስዋ ፅራይ እዩ፡፡ ንምዃኑ ስዋ ካብ ምንታይ ዓይነት ግብኣታት ይዳሎ?

ሓደ በባል ባጃጅ ኣብ ባጃጁ ኮይኑ ስእሊ ናይ ቢጫ ማልያ ጌሮም ተፃወቲ ስእሊ ለጢፉ ካሊእ ፃዕዳ ማልያ ዝገበረ ኣሎ እዞም ስእሊ ዝለጠፎም እንመን እዮ? ናይ ምንታይ ተፃወቲ እዮ?

ኣብ ትግራይ ከተማ ኣኽሱም ዝርከብ፣ ኣትራኖስ ፋንታዚ ሆቴልን ስፓን ዘመናውን ባህላውን ስነ ህንጻ ኣክሱም ዘወሃህድ ምዕሩግ ሆቴል እዩ። ዝተፈላለዩ ቤት መግብታትን ዝኣመሰሉ ምዕሩጋት ምቹእነት ኣለዎ። እዚ ሆቴል ንኣጋይሹ ካብ ዝህቦም ኣገልግሎታት እንታይ እዮም?

ናይ ቴንስ ስፖርቲ ይካየድ ኣሎ፡፡ ዳያኑ ብኽልኢኡ ጐኒ ኮይኖም ይከተታተልዎ ኣለዉ፡፡ ነዚ ውድድር ዝከታተል ብዙሕ ሰብ ግን የለን፡፡ ንምንታይ እዩ?

ኣብ ቴለብዥን ትግራይ ናይ ስፖርቲ ጋዜጠኛ ዜናን ሓተታን የቕርብ ኣሎ፡፡ እዚ ናይ ቴለብዥን ፕሮግራም ንማሕበረሰብ ወይ ንተኸታተልቱ ዝህቦ ረብሓ እንታይ እዩ?

እቶም ባኒታት ክቡባትን ቡናውያንን ኮይኖም፡ ምናልባት ኣብ ገዛ ወይ ባህላዊ ባኒ ክኾኑ ይኽእሉ። እቲ መግቢ ናይ ኢትዮጵያ መግቢ (መግቢ ኢትዮጵያ) ኮይኑ፡ ውህደት ፓስታን ባኒን እዩ። እዚ ምግቢ ንቁርሲ፡ ንምሳሕ ወይ ድራር ዝብላዕ ይመስለኩም?

ኣብዚ ሰለስተ ካርቶናት ጸባ ብተበጻሒ መንገዲ ደው ኢሎም ይረኣዩ። እቶም ካርቶናት “ጸባ ሾላ” ዝብል ጽሑፍ ዘለዎም ኮይኖም ብላዕሊ ሰማያዊ፡ ብታሕቲ ድማ ቀጠልያ እዮም። እተን ኣብዚ ዝረአ ዘለዋ ዕትሮታት ጸባ እንታይ ዓይነት ምልክትን ሕብርን ኣለወን?

እዚ ዓይነት ምድላው እዚ መብዛሕትኡ ግዜ ምስ ወቕቲ ጽድያ፡ ሃሎዊን ወይ ምስጋና ዚተሓሓዝ ባህላዊ ስልማት እዩ። እዞም ዱባን ቆርበት ቆሎን ዝበዝሕ ግዜ ኣብ ኣየናይ ወቕቲ ወይ በዓል እዩ ዝረኣዩ?

ኣብዚ ላዓሊ እንሪኦ ዘለና ስእሊ መሸጥን መለወጥን ድንኻን ናይ ዝተፈላለዩ መፃሓፍቲ መዐደጊ እዪ ዘሪኤና ዘሎ። ነዞም ዝተፈላለዩ መፃሓፍቲ ንምዕዳግ ወይ ንምግዛእ ዝሳተፉ ቡዙሓት ሰባት እውን ይራኣዩ ኣለው።

አየ! ናይ ቀደም ባህሊ ብሻምበቆ እንዳደመቀን እንዳዓመረን ነይሩ፡፡ ቆፃል ሕብሪን አርባዕተ ነኳልን ዘለዋ ሻምበቆ አብ ሃሳስ ሰማያዊ ሕብሪ ድሕረ ባይታ ትርከብ፡፡

ንነሃይማኖታዊ በዓል ዝተኣከበ ዝክቢ ናይ ማይ ፀበል ይርጨዎ ኣሎ፡፡ እዚ ስነ ስርዓት እንታይ ኣብ ዝበሃል በዓል ዝካየድ ስነ ስርዓት እዩ?